በቅሊ ካብ እንስሳ ዘቤት ሓንቲ ኮይና ደቂ ሰባት ካብ ቦታ ናብ ቦታ መጓዓዓዚ ዝጥቀሙላ እያ። በቅሊ መካን ምኳና ትፈልጡ ዶ ?

እዚ ካብ ናይ ጥንታውን ታሪካውን ቦታታት ናይ ትግራይ ገዳማት ዝባሃሉ ሓደ እዩ፡፡ እዚ ቤተ ክርስትያን ሙሉእ ሽሙ እንታይ ይባሃል ትብሉ?

ናይ ኢትዮጵያ ብሮድካስት ኢቢሲ ብዝብል ምህፃረ ቃል ዝውከል ኣርማ ኣለዎ፡፡ እዚ ምልክት ነዚ ትካል ፍሉይ መፈለዪኡ እዩ፡፡ እዚ ምልክት ካልእ ውክልና ይህልዎ ዶ?

ናይ ገዛ አቁሑ ንናይ ገዛ ስርሓቲ ዝጠቅሙና ኮይኖም፤ ከም አብነት ፃዕዳ ቦፌ አብ ወሰኑ ቀይሕ ዕምበባ እስሊ ዘለዎ እዩ፡፡ እዚ ቦፌ አርባዕተ አንጎሎ ዘለዎ ኮይኑ፤ ምግቢ ንምምጋብ ይጠቅመና፡፡ ከምዛ ቦፌ እዚአ አብ ገዛኩም አለኩም ዶ?

ተፈለጥቲ ሰባት ማለት ብዲሞክራሲያዊ ዝመርሕ ሰብ ኮይኑ፤ ከም አብነት ጠ/ሚ ዐቢይ/ዶ/ር/ ይርከብ፡፡ ሽሙን ሞጆ ዝርከብ ናይ ኢንዱስትሪ ፓርክ ዝገበርዎ ምጉብናይ ዝብል ፅሑፍ ብፃዕዳ ሕብሪ ኮይኑ አብ ዕንቋይ ሕብሪ ድሕረ ገፅ ይርከብ፡፡ ዐቢይ ዘይፈልጥ ዶ አሎ?

ዝተፈላለዩ ዓይነት ዘመናዊ ተሽከርከርቲ ዘለዎ እንትኮና ካብአተን ሓደ ሲኖትራክ እዩ። ሲኖትራክ ንዝተፈላለዩ ዓይነታት ስራሕቲ ንሙጉዕዓዝ ይጠቅመና። ሲኖ ትራክ አብ ከባቢኩም ንምንታይ ትጥቀሙሉ?

ብዙሓት ሰባት ኣብ ሓደ ዓብይ ህዝባዊ ፍጻመ ወይ ውድድር ይሳተፉ ኣለዉ። ዳርጋ ኩሉ ሰብ ቀጠልያ ቲሸርት ተኸዲኑ ኣሎ። እዚ ድማ ኣካል ናይ ሓባር ዕላማ ዘርኢ እዩ። ዓባይ ጉያ ኢትዮጵያ ኣብ ኣየናይ ወርሒ እዩ ዝካየድ?

እዚ አብ ከተማ አክሱም ዝርከብ ዓብዩን ጥንታውን ኦም ዳዕሮ ዝበሃል ኮይኑ አብ ትሕቲኡ ብዙሐት ሰባት ዝፅለሉ አለው። እዚ ዳዕሮ ንምንታይ ዝጠቅም ይመስለኩም?

ኣብ ናይ ፅዕነት መኪና ተደርዲሩ ዝተፃዕነ ወናብር ምስ ጣውልኡ ይርአ፡፡ ናይቲ ንብረት ሕብሪ ድማ ፃዕዳ እንትኸውን ኣብ ዝባን ድማ ዝተደርደሩ ወናብር ንምልከት አለና::

እቲ ዝርአ ዘሎ ንደቂ ተባዕትዮ ዝኸውን ብኤሌክትሪክ ዝሰርሕ መላጸ እዩ። ኣብ ልዕሊኡ ሰለስተ ስንቂ ዘለዎ ኮይኑ ንምሓዝ ቀሊል እዩ። ብተወሳኺ ቅልጡፍ ቻርጅን ነዊሕ ዕድመ ባትሪን ኣለዎ። ስለዚ፡ ከምዚ ዝኣመሰለ ብኤሌክትሪክ ዝሰርሕ መላጸ ተጠቒምክን ዶ ትፈልጥ?

ኣዝዩ ውቁብ ተፈጥሮኣውን ሓምለዋይን ሰንሰለት ኣኽራን ይርአ። ኣብ ልዕሊኡ ድማ ዝናብ ከም ዝዘንብ ጸሊም ደበና ተኣኪቡ ኣሎ። ኣብ ከምዚ ዝበለ ዝናብ ዝዘንበሉ ዕለት ክትጓዓዝ ትፈቱ ዲኻ?

ናይ መርዓ ዳስ ብዝተፈላለዩ ሕብራዊ ጨርቅታት ተሸላሊሙ ምድሩ ሰቲ ተረብሪብዎ ይርአ እዩ፡፡ በዚ ኩነታት ዕዱማት ኣጋይሽ እንታይ ዓይነት ስምዒት ይስምዖም?

እዚ ሓደ ዓቢይ ቤተ መቕደስ ብቡዙሕ ሰልፊ ይበርህ ኣሎ። ኩሉ ህዝቢ ጻዕዳ ክዳን ተኸዲኑ ጧፍ ኣብ ኢዱ ሒዙ ይርከብ። ካህናትን ዲያቆናትን መስቀልን ታቦትን ኣብ ኢዶም ተሰኪሞም ንቕድሚት ይኸዱ። እዚ በዓለ ወይስ ሰልፊ ዋዜማ ፋሲካ ይመስለካ?

ንደቂ ሰባት ካብ ቦታ ናብ ቦታ ንምቅስቃስን እግሮም ካብ በላሕቲ ጎዳእቲ ነገራት ንምክልካል ኢሎም ዝገብርዎ ዓይነት ኮይኑ እንታይ እናተባህለ ይፍለጥ?

ወሓዘቲ ሩባትት ንህወትና መሰረት እዮም፡፡ ኣብዚ ሩባ ገባር ንኣኻፍቱ ማይ የስቲ ኣሎ፡፡ ሩባ ንከባቢ ህዝቢ ካልእ እንታይ ረብሓ ክህልዎ ይኽእል?

ሓንቲ ሰበይቲ ኣብ ሓደ ገዛ ኣብ መሬት ኮፍ ኢላ ኣላ። ኣብ ቅድሚኣ ምድጃ ኣሎ፡ ኣብ ልዕሊኣ ድማ ውዑይ ኣራንሺ ሓዊ ይርአ። ትጽበ ዘላ ትመስል። ብናይ እምኒ ገዛን ገጠርን ተኸቢባ ኣላ፡፡ እንቋቑሖ ወይ ቡን ትሰርሕ ትኸውን ዶ ትብል?

እዚ ዝርአ ዘሎ ኣሻንጉልት እንትከውን ገዛ እዳኮስተረ ወይ ዳወልበል ንዕዘብ ይኩን ንበር መብዛሕትኦም ኣሻንግልታት ሂውት የብሎምን ግን ከም ሰብ እዩ ከይኑም ብእለትርክ ዝንቃሳቆሱ እዞም ከም ሰብ ኮይኑም ዝግልግሉ እንታይ ተበሂሎም ይፅውዑ?

ኣብ ቁሩብ ዕቅብ ዝበለ መንገዲ ክልተ ሰባት እንትኸዱ ይራኣዩ፡፡ ብየማናይ ኢዶም ከም ቀላሚጦስ፣ ቆለቋልን ይረአዩ ኣለው፡፡ ብርሕቐት ድማ ምሕራስ ዝተጀመሩ ግራውቲ ይራኣዩ፡፡ ናይቲ ቦታ ወቕቲ ሰነ ዶ ይመስል ?

ሓንቲ ሰበይቲ ኣብ ገዛ ኣብ ብኢድ ዝተሰርሐ መሳርሒ መርፍእ ኮፍ ኢላ ክትስፍይ ትርአ። ቀይሕን ጸሊምን ሕብሪ ክዳን ተኸዲና፡ ገጻ ድማ ሓጎስ ዝተመልአ እዩ። ኣብዚ ምስሊ ዘላ ሰበይቲ ነቲ እትሰርሖ ዘላ ስራሕ ኣብ ምንታይ ሞያ እያ እትጥቀመሉ?

ኣብ ልዕሊ እቲ ዝራኣዩ ዘለው ዝተርኣዩ ኩባያታት ሩዝ ካብ ዝተፈላለዩ ክኢላታት ዝተሰርሑ እዮም። እተን ኩባያታት ነቲ ግራት ሩዝ ከም ዝውክላ ይሕሰብ። ኣብቲ ምስሊ ዘሎ ሽም ከ እንታይ እዩ ዝውክል?

ትግራይ ኣብ ሓያል ሽግርን ፀበባን እንዳሃለት ርእሰ ምምሕዳር ትግራይ ዝነበረ ሙሉ ነጋ ዝበሃል ትግረዋይ እዩ። እዚ ትግሮዋይ እዚ ድማ ብዙሕ ሰብ ፀሊእዎ ነይሩ ንስኩም ከ ?

እዚ ንሪኦ ዘለና ቦታ ኣብ ኣኽሱም ኣጂፕ ተባሂሉ ናይ ዝፅዋዕ ከባቢ ቦታ እዩ፡፡ ብቕርስነት ምኽንያት ካብዚ ከባቢ ንፀጋም ኣብ ዘሎ ቦታ ዘመናዊ ህንፃ ክስራሕ ኣይፍቀድን፡፡ እዚ ንምንታይ ኮይኑ ይመስለኩም?

ብዙሓት ተማሃሮ ተአኪቦም ደስ ዝብል ጨወታ ኢድ ብኢድ ተታሒዞም ኣብ ምጭዋት ይርከቡ። እቶ ቆልዑ ድማ ዝተፈላለየ ሕብሪ ዘለዎ ክዳን ተከዲኖም ይርከቡ። እቶም ቆልዑ በዝሖም ክንደይ እዮም?

ኣብ ዝኾነ ቦታ ኣዕሩኽ ንመርዓውን መርዓትን ዓጂቦም እንትኸዱ ይርአዩ ኣለዉ፡፡ ነዞም መርዓውን መርዓትን ካብቶም ካልኦት ሰባት ብምንታይ ፈሊኻ ክትፈልጦም ትኽእል?

እዛ እንረኣ ዘለና ጓል ኣነስተይቲ ናይ ፋሽን ክዳን ተከዲና ምርኢት እንዳኣርኣየት እያ ዘላ። ፋሽን ማለት ሓዱሽ ወይ ከኣ እቲ ዝነበረ ብቲ እትደልዮ ቅድ ምስራሕ ማለት እዩ። ናይ ፋሽን ተደጠምቲ ዲኹም/ን

ሓንቲ ተኽሊ ብውቁባት ሐምላይ ዕምባባታት ተሸፊና ኣላ። ኣቝጽልቱ ቀጠልያ እዩ፣ ዕምባባታቱ ድማ ኣብታ ኦም ብብዝሒ ተዘርጊሑ ኣሎ። ከምዚ ዝኣመሰለ ጽቡቕ ዕምባባታት ብኣካል ክትሪኦ ትደሊ ዶ?

ኣብዚ ኣብቲ መእተዊ መድረኽ ምልክት ይርአ። እቲ ምልክት“ላዕለዋይ ቤት ፍርዲ ዞባ ሰሜናዊ ምዕራብ መጋባእያ ሽረ”ዝብል ጽሑፍ ኣሎ። እዚ ድማ ናይ ቤት ፍርዲ መድረኽ ምዃኑ ዘመልክት እዩ። ኣብዚ ቤት ፍርዲ ወይ ኣብ ተመሳሳሊ ጉዳይ ተኸሳሲ ኮይንካ ትፈልጥ ዲኻ?

ኣብዚ ዘለው ኣብስፖርማርኬት ካብ ዝርከቡ ናይ ፀጉረን ናይ ቆርበትን መመላክዒ መናፅሂ እዮም ።ካብኣቶም ሓደ ኮንሶም ዝበሃል ሻምፖ እዩ። ፀጉሪ መሕፀቢ ሻንፖ እንታይ ዓይነታት ትጥቀማ?

ኣብዚ ፖቲ ጫማ ዝገበረ ሰብን ጫማ ዘይገበራ ሰበይትን ይራኣዩ፡፡ ናይ ፖቲ ዝገበረ ሰብ ላዕለዋይ ክፋል እግሩ ዝኾነ ዝሓበን ዝበሰለን ይመስል፡፡ እተን ጫማ ዘይብለን ግን ድሓን እዩ እቲ እግረን፡፡ ካብዚኣቶም ክልቲኦም መንኦም ጉድኣት ይበፅሖም ትብሉ?

ናይ ገዛን ናይ ቢሮን ኣቅሓ ካብ ዝበሃል ናይ ናይ መናፃሕቲ ዝኮኑ ነገራት እንጥቀመሎም ፊኒት ይበሃል። ፊኒት ድማ ናይ ባዕሉ ዝኮነ ጨና ኣለዎ። ጨና ፊኒት ትፈትዎ ዶ?

ኣብ ናይ ኮስሞቲክስ ሱፐርማርኬት ብዙሓት ናይ ኮስሞቲክስ ኣቑሑት ይራኣዩ ኣለው፡፡ ናይ ፀጉሪ ቅብኣታት፣ ሻምቦ፣ ሎሽንን ግሪስሊንን ይጥቀሱ፡፡ ንስኹም ከ ከምዚ ዝበለ ቦታ ዶ ትሪኡ?

ኣብ ኦርቶዶክሳዊት ተዋህዶ ቤተክርስትያን ኢትዮጵያ ዝካየድ ባህላዊ ስነ ስርዓት ዝኽሪ ዘርኢ እዩ። ብዙሓት ካህናትን ኣባላት መዘምራንን ጽቡቕ ጻዕዳን ወርቅን ክዳን ተኸዲኖም ኣብ ማእከል ማይ ደው ኢሎም ይረኣዩ። እዞም ካህናት ኣብ ልዕሊ ማይ ዝገብርዎ ስነ-ስርዓት እንታይ ይውክል?

ኣብ ትግራይ ካብ ዝርከቡ ባህላዊ ክዳን ሓደ ዝኮነ ጥልፊ ኮይኑ ደቂ ኣንስትዮ ንባዓላትን መርዓን ዝክደኖኦ እዩ። ንስኩም'ከ ኣብ ዕዳጋ ዝሽየጥ ሪኢኩም ትፈልጡ ዶ?

ጉሎባል ስፖርማርኬት ዝብል መፋለጢ ተጠቅሙ ሎ::? እዚ መፋለጢ እዚ እንዳንበበ ብዝሕ ተገልገላይ ክጠቅሞ ይክእል እዩ::ኣብ ስራሕኩም መፋለጢ ትጥቀሙ ዶ ?

ኣብ ክረምቲ እዋን ለምሊሙ ኣብ ቀውዕን ሓጋይን ድማ ዕኾኹ ናብ ምድሪ ዝዝራእን እንተወጊኡካ ውን ቀልጢፉ ኣይለቅቕን፣ እዚ ናይ ዳንዴር ዓሌት እዩ፡፡ ናይዚ ዕሾኽ እዚ ዶ ወጊኡኩም ይፈልጥ?

ታፔላ ናይ ሕኽምና ምፍላጥ ኮይኑ ቪዥን ናይ ዉሽጢ ሕማማት ዝብል ፅሑፍ ዘልዎ ዝርዝር ትግባራቶምን ዝገልፅ ፅሑፍ እዩ። ኣብቲ ታፔላ ናይ ምንታይ ምስሊ ስእሊ እዩ ዝኒኣ ?

ዝተፈላለዩ ዓይነት ሽቀጣ መቀጥ ዘለዎ እንትኮነ ካብአቶም ሓዳ ድማ ናይ እንዳ ክዳን መሽጢ እዩ። እዚ ከም እንዕዞቦ ድማ ዝተፈላለዩ ብጃማታት ፤ስረታትን ናይ ውሽጢ ስረን ንመሸጣ ዝቀረቡ እዩም። እዚ ቦታ አበየ ከባቢ ይመስለኩም?

ገለ ሰባት ፅፍሪ እግሮምን ኢዶምን ብላማ ይፅፍሩ እዮም፡፡ እዚ ግን ናይ መድመይቲ ሓደጋ ከስዕብ ይኽእል እዩ፡፡ እዚ ንሪኦ ዘለና ግን ንመድመይቲ ናይ ምቅላዕ ዕድሉ ዝተሓተ ናይ መፀፈሪ መሳርሒ ምዃኑ ትፈልጡ ዶ?

ናይ እንጀራ ወይ ከዓ ካልኦት ምግብታት ንምብላዕ ዝጠቕም ኣቕሓ ይረአ ኣሎ፡፡ 4+ ኣንጎሎ ቅርፂ ዘለዎ ውን እዩ፡፡ ብኸምዚ ዝበለ ቦፌ ዶ በሊዕኹም ትፈልጡ?

ዝተፈላለዮ ማሕበረሰብ ዝጥቀምሉ ዝተፈላለዮ ጉዳያት ዘሕልፍሉ ዓብይ አደራሽ ኮዮኑ ከም ፣ ክርሰትና መርዓን ንዝተፈላለዮ ጉዳያት ንምሕላፍ ንጥቀመሉ ብጣዕሚ ደስ ዝብል አዳራሽ እዮ ።ንስኩም ከ አብ ከምዚ አደራሽ ተጠቂሙኩም ትፈልጡ ዶ?

ዝተፈላለዩ ዓይነተ ፎጣታት/ሻርቢ/ ይርከቡ፡፡ ካብዚአቶም ቀይሕ፣ ቆፃል፣ ቡናማ፣ አልኮል፣ ማስቲካ፣ ፃዕዳ፣ አራንሺ፣ ሰማያዊን ማስቲካን ሕብሪ ዘለዎም ፎጣታት ተዓፃፂፎም አብ ማስቲካ ሕብሪ ድሕረ ገፅ ይርከቡ፡፡ እዚኦም ከዓ ንእስትራሾን ንመሕቆፊ ማማይን ንጥቀመሎም፡፡ ከምዚ ዝበለ ፎጣ ደስ ይበለኩም ዶ?

ካብ ዓይነታት መፅሓፍቲ ኣብዚ ዘለው ናይ ተሽከርከርቲ እተምህር መፅሓፍ ኮይና ሓዱሽ ናይ ተሽከርከርቲ ሕቶ ዝብል ርእሲ ዘለዋ መፀሓፍ እያ። ዓይነታት መፅሓፍቲ ኣብ ክንዳይ ይምቀሉ ?

ሓደ ወታደራዊ ዕጡቅ ብሬን አብ ማእገሩ ተሸኪሙ፣ አብ ማዕጥቁ ጥይት ተዓጢቁ፣ አብ ርእሱን አብ ዝባኑን ተሸኪሙ፣ ሸሪጥ አብ ክሳዱ ገይሩ ይርከብ፡፡ እዚ ወታደራዊ ልኡክ አብ ፃዕዳ ድሕረ ገፅ ዝርከብ ኮይኑ ብጎኑ ከዓ እፅዋት ይርከቡ፡፡ ወታደራዊ ልኡክ መን እዩ?

ኩዕሶ ተፃወቲ ዕጥቆም ጌሮም ናይ ላዕሊ ቆፃል ቲሸርት ናይ ታሕቲ ቢጫ ቁምጣ ካልሶም ቀይሕ ጫምኦም ታኬታ ገይሮም ኣለዉ። ህዝቢ እውን ንፆኦም ንምርኣይ ኣብ ቦትኡ ኮፍ ኢሉ ኣሎ እቲ ዝጫወቱሉ ቦታ እንታይ ተባሂሉ ይፅዋዕ ?

ሓንቲ ጓል ኣነስተይቲ ሓፍቲ ሓዱሽ ስፒል ጫማ እንዳዓቀነት ትረአ፡፡ እቲ ጫማ ታሕቱ ፀሊም፣ ላዕሉ ድማ ማይማዮ እዩ፡፡ ንስኹም ከ ብዛዕባ እዚ ጫማ እዚ እንታይ ሓሳብ ኣለኩም?

ብስራሕቲ ኢደ ጥበብ ዝመልከዐን ብኣርቴፊሻል ዕንበባታት ኣዝዩ ዝሸብረቐን ናይ ንዝኾነ ኘሮግራም መሕለፊ ዝተዳለወ መድረኽ ይረአ፡፡ ብከምዚ ዓይነት መጋየፂ ዝሓልፍ ኘሮግራም እንታይ ይኸውን ትብሉ?

እዚ ኣብ ሱፐርማርኬት ብዙሕ ዓይነት ዝተዓሺጉን ዝተደርደሩን ምግብታትን ናይ ታኒካ ምግብታትን ይራኣዩ፡፡ ሴሪፋም ነየናይ ዕድመ ክልል ዘሎ ሰብ ይበልዖ ትብሉ?

ናይ ኢትዮጵያ ኢፌዲሪ መከላከያ ሰራዊት ኣርማ እንትከውን ኣብ ሃገርና ዝተፈላለዩ ናይ ትካላትን ትምህርቲ ቤትን ካልኦትን ኣርማ ከምዘለው ትፈልጡ ዶ ?

አብዚ እስክሪን እንምልከቶ ዘለና ንምግብነት እንጥቀመሉ ሓደ እዩ::ሽሙ ድማ ሃንዛ ዳተብሃለ ዝፍለጥ እዩ ሃንዛ ክልተ እንጀራ ደሪብና ንስንክቶ ነገር እዩ::እዚ ምግቢ ትፈልጥው ዶ?

ኣብ ወሰን ጽርግያ ባህላውን ጨርቂን ምንጻፍን ይርአ። እዚ ጨርቂ ኣብ ተክልን መንደቕን ተዘርጊሑ ኣሎ። ሓደ ሰብኣይ ኣብ መንበር ኮፍ ኢሉ ኣብ ኢዱ ዝነበረ ይጥምት ኣሎ። ከምዚ ዝበለ ባህላዊ ጨርቂ ምርኣይን ምሻጥን ኣብ ባህሊ ኢትዮጵያ ምፍላጥ ክንደይ ኣገዳሲ እዩ?

ኣርማ ዋንጫ ሃገራት ካፍ ኣፍሪቃ 2025 ዘርኢ ኮይኑ፡ ኣብ ማእከል እቲ ምስሊ፡ ብቐይሕ ድሕረ ባይታ፡ “ካፍ ኣፍሪቃ ዋንጫ ሃገራት ሞሮኮ 25” ዝብል ጽሑፍ ኣሎ። ዋንጫ ኣፍሪቃ 2025 ኣየነይቲ ጋንታ ኣፍሪቃ እያ ትዕወት ትብሉ?

ኣብ ስፖርማርኬት ካበ ዝርከቡ ዝተፈላለዩ ምግብታትን መስተታትን እዚ ኣብ ታኒካ እንሪኦ ዘለና ናይ ሕሩጭ ፀባ ኮይኑ ካብ ናይ ስታላ ዝተሰረሐ ኮስታ እንዳተባሃለ ይፍለጥ

ካብ ናይ መጓዓዝያ ተሽከርከርቲ ሓንቲ ዝኮነት ታክሲ ንወዲ ሰብ ብኩንትራት ይኩን ቀጥታ መስመር ካብ ቦታ ናብ ቦታ ከምተመላልስ ትፈልጡ ዶ?

ጠረጴዛ ብዝተፈላለዩ ድዛይናት ካብ ዕንፀይቲ ተፀሪቢ ዝተሰረሓ ኮይኑ ኣብ ገዛ ሆቴላትን ንምግቢን ካልእን መቅረቢ እንጥቀመሉ እዩ። ኣብ ገዛኩም ከ ኣለኩም ዶ ?

ኣብ ትግራይ ካብ ዝርከባ ዓበይቲ ሆስፒታላት ሓንቲ ዝኮነት ሆስፒታል ሱሑል እንትከውን ኣብ ሽረ ትርከብ። ንዝሓመመ ሕብረተሰብ ብዶክቶራትን ነርስታትን እተገልግል እያ።

ባንዴራ ናይ ሓንቲ ሃገር ናይ ታሪክን ጅግንነትን መግለፂኣ ዝኾነ ኣርማ እዩ፡፡ እዞም ንሪኦም ዘለና ክልተ ባንዴራታት እቲ ሓደ ናይ ኢ/ያ እዩ፡፡ እታ ሓንቲ ኸ ናይ መን ሃገር ባንዴራ ትመስለኩም?

ኣብ ናይ ኬጂ ቤት ት/ቲ ዝመሃሩ ህፃናት ይራኣዩ፡፡ እዞም ህፃናት ኣብ ነናይ ባዕሎም ደብተር እንትፅሕፉ የርኢን ሓደ ዓ/ት ዲቪዛ ድማ ኣለዎም፡፡ ንስኹም ከ ከምዚ ዝበለ ቦታ ዶ ትሪኡ?

ሓምለዋይ ሕብሪ ዘለዋ ተክሊ አብ ጥቃ ገዛውቲ ፍረ አውፂአ አላ፡፡ አብ ጥቅአ ከዓ ቀይሕ ሓመድን አእማንን ይርከቡዋ፡፡ እዛ ሓምለወይቲ ተክሊ ጉልዒ ተባሂላ ትፀዋዕ፡፡ ጉልዒ ፍሪአ ንምንታይ ይጠቅም?

ፃዕቕ ዓበይቲ ህንፃታ፣ ፃዕቒ መኻይንን ዕርጊያታትን ናይ ሓደ ከተማ መግለፅታት እዮም፡፡ ዓብዪ ከተማ እንታይ ዓይነት ካልእ መግለፂ ክህልዎ ዝኽእል ይመስለኩም?

እዛ ጀልባ ዘይሕጋዊ ስደተኛታት ዝሓዘት እያ፡፡ ኩነታት እዛ ጀልባ ንናይ ሂወት ሓደጋ ዝተቓልዐ እዩ፡፡ ንምዃኑ ሰባት ንምንታይ ብኸምዚ መንገዲ ዝስደዱ ይመስለኹም

ካብ ዝተፈላለዮ ማሕበረሰብ ዝመፁ ተማ ሃሮ አብ ውሸጢ መምሃር ክፍሊ ኮይኖም ደቂ አነሰትዮ ደቂ ተባዕትዮ ናይ አፍ መሸፈኒ ማሰክ ገይሮም አለው ።ንሰኩም ከ ማሰኪ ትገብር ዶ ?

እዚ ናይ ኣኽሱም ሓወልቲ ግቢ ኣብዚ ግቢ እቲ ዝዓበየ ቅርፂ ዘለዎ ሓወልቲ ወዲቑ ይርአ፡፡ እዚ ሓወልቲ ብምንታይ ምኽንያት ወዲቑ ይበሃል?

እዞም ፈላሲ ኣማኢት ዓመታት ገይሮም ኢሎም ዝነግርሎም ኣብ ዓሲምባ ይነብሩ ዝነበሩ ሰብ እዮም፡፡ እዚ ብዛዕባ ንሶም ዝንገር ነገር ትኽኽል እዩ ዶ ትብልዎ?

ናይ ኢትዮጵያ ፌደራላዊ ዲሞክራሲያዊ መንግስቲ መከላከሊ ሰራዊት ንብረት ዝኾና ከቢድ ብረት ዝተሸከማ ተሽከርከርቲ ይርአያ ኣለዋ፡፡ እዚ ትርኢት ንሃገር ዝህቦ ረብሓ ኣሎ ዶ?

እዚ ዓብይ ህንፃ እንትከውን አብ ከተማ አክሱም ዝርከብ እንትከውን እዚ ህንፃ ኮይኑ ንንውሕ ዝበለ ግዚ ዝተጀመረ እንትከውን ዝተፈፀመ አይኮነን አዚ ህንፃ እዚ ንምንታይ መቀበሊ አዩ?

ጫማ ካብ ዝተፈላለዩ ነገራት ክስራሕ ዝክእል እንትከውን እዚ እንሪኦ ዘለና ጫማ ድማ ካብ ጎማን ካብ ጨርቅን ዝተሰረሐ ጫማ ናይ ደቂ ተባዕትዮን ደቂ ኣንስትዮን ክጥቀሙሉ ዝክእሉ ድፉን ጫማ እዩ።

እቲ ዝረአ ዘሎ ብኬንዳ ዝተሰርሐ ጊዜያዊ ገዛታት ተፈናቐልቲ ኣሕዋትና ብምኽንያትን ፖለቲካዊ ዘይምርግጋእን ጦርነትን ካብ መንበሪ ገዝኦም ለቒቖም መፂኦም ዝነብሩሉ ማዓስከር እዩ፡፡ እዚ ንሸቐጥን ቁማርን ናይ ተፈናቐልቲ ማዓዝ ኮን ክፍታሕ ይኾን ትብሉ?

ሓንቲ ጻዕዳ መኪና ኣብ ወሰን ጽርግያ ደው ኢላ ኣላ። ኣብ ታሕቲን ብጎኒን እታ መኪና ኣግራብ ኣለዉ፣ ቅድሚት ድኳንን መእተዊ ሓደ ገዛን ድማ ይርአ። ኣብዚ ዘላ መኪና እንታይ ሕብሪ ኣለዋ?

ክልተ ቆልዑት ወይ ከዓ ኣወዳት ኣብ እንዳ ጆቶኒ ግጥም ገጢሞም ይመስሉ፡፡ ጆቶኒ ንቖልዑ ዘበላሹን ት/ቲ ዘስንፍን ስለዝኾነ ኣይምከርን፡፡ ጆቶኒ ይጠቅም ዶ ይመስለኩም?

ሰለስተ ኣብ ጎማ ናይ ዝተዓሸጉ ሕሩጭ ፀባ ንሪኢ ኣለና፡፡ እዚ ዕሽግ ፀባ እዚ ንህፃናት ዶ ንዓበይቲ ዝተዳለወ ይመስለኩም? ካብ ናይ ምንታይ እንስሳ ኸ ዝተሰርሐ ይኾን?

ካብ ዓይነታት መፅሓፍቲ ናይ ሃይማኖት መፅሓፍቲ ናይ ልቢ-ወለድ መፅሃፍቲ ናይ ትምህርቲ መፅሓፍቲ እንዳበልና ክንፈልዮን ንክእል። እዛ መፅሓፍ እዚኣ ናይ ሃይማኖት መፅሓፍ መፅሓፍ ቅዱስ ፍልጦ ዝብል ርእሲ ዘለዋ እያ። ካልኦት ናይ ቅዱስ መፅሓፍ ከ ኣለው ዶ ?

እዚ አብ መብዘሐትኡ ከባቢ ትግራይ ዝርከብ ባህላዊ ስፌት ኮይኑ ካብ ሳዕሪ፣ ሃሪ፣ ላኻ፣ እድኒ ዝስራሕ እዩ። እንታይ ተበሃይሉ ዝፅዋዕ ይመስለኩም ንስኹም ከ?

ኣርማ ብሄራዊ መርዳእታ ድሕንነት ኣግልግሎት ዝብል ኣርማ እዩ መብዛሕቲ ናይ መንግስትን ናይ ወልቀ ዓበይቲ ትካላት ናይ ባዕለን ኣርማ ኣለወን ::ንስኩም ትሰርሕሉ ትካል ከ ናይ ባዕላ ኣርማ ኣለዎ ዶ ?

ሰለስተ ደቂ ኣንስትዮ ኣብ ዒላ ወይ ኣብ ሩባ ወርደን ማይ ኣብ ምቅዳሕ ዘለዋ እንትኮነ እቱይ ብጫ ሕብሪ ዘለዎ ማይ ዝቀድሓሉ ዘለዋ ሽሙ እንታይ ይብሃል?

ኣብዚ ትረኣየና ዘለና ኣዶ እንዳበልና እንፅዋዓ እተከውን እዛ ኣዶ እዚኣ ዝተፈላለዩ ኣብ እክሊ ዘለው ነገራት እንዳፅረያት እያ እዛ ኣዶ እዚኣ ኣሰራርሓ ፀጉራ ናይ ራያ ይመስል። ናይ ራያ ባህሊ ትፈትውዎ ?

እምኒ ፅኑዕ ናይ ታሪክ ድርሳን እዩ፡፡ እዚኦም ከዓ ብብዝሒ ኣብ ኣኽሱም ይርአዩ፡፡ ነዚ ሪኦም ገለ ሰባት ጥንታዊት ኣኽሱም ምስ እምኒ ጥራሕ ዝተተሓሓዘ ጥበብ ዝነበራ ዶ ይመስሎም ይኾን?

ኣብ ናይ ገጠር መንደር ዝመስል ቦታ ሕብራዊ ብዛዛ ዝጠምጠማ ብተመሳሳሊ ጨርቂ ኣግልድም ዝገራን ዝተቐነታን ደቂ ኣንስዮ ይርአያ ኣለዋ፡፡ እዘን ደቂ ኣንስትዮ ናይ መን ብሄረሰብ ኣባላት ይመስለኩም?

ሃገራት ኣውሮፓ ሕብረት መስሪተን ሓደ ናይ መተዓዳደጊ ገንዘብ ፈጢረን እየን፡፡ እዘን ሃገራት ናይ ባዕለን ባንዴራ ኣለወን፡፡ እቶም ኣብ ባንዲረአን ዘለዉ ኾኸባት ታይ የመልክቱ?

እዛ ከም ቤሎ ጐፈፈፍ ዝብል መልክዓኛ ክንቲት ዘለዋ ዓይነት ዒፍ ፒኮክ ተባሂላ ትፅዋዕ፡፡ እዛ ዓይነት ዒፍ ኣብ ሃገርና ትርከብ ዶ?

ካብቶም ድራፍ ዝሓዙ ብጭርቆታት ናይቶም 3 ሰብ ኢድ የጋጭውዎ ወይ ከዓ ቺርስ ይባሃሃሉ ኣለው፡፡ ኣልኮላዊ መስተ ንደቂ ሰባት እንታ ጉድኣት ዘብፅሑ ይመለኩም?

ዳገት ተገይሩ ብእምንን ብዕንጨይትን ሰበይቲ ላሕሚ ትሓልብ ኣላ እቲ ትሓለበ ዝሓዘትሉ እንታይ ይበሃል ? ንታ ላሕሚ ጋላ ከ እንታይ ትበሃል ?

ናይ ኢ/ያ ናይ ሓርበኝነት ምልክት ዘርእዩ ዓብይ ኣብ ዝኾነ በዓል ንምርኢት ዝወፁ ይመስሉ፡፡ እቶም ሪቫን ናይ ኢ/ያ ባንዴራ ተሓንጊጦምን ጉራደ ድማ ሒዞምን ኣለው፡፡ ንስኹም ከ ሪኢኹም ዶ ትፈልጡ?

ዩኒፎርም ዝተኸደኑ ተመሃሮ ኣብ ክፍሊ ኮይኖም ዝተዋህቦም ዕዮ ይሰርሑ ኣለዉ፡፡ መምህር ድማ እንዳዞረ ክትትል ይገብሮሎም ኣሎ፡፡ ናይ ተመሃሮ ክዳን ዝኾነ ዲቢዛ ምጥቃም እንታይ ረብሓ ኣለዎ?

መፅሓፍቲ ሳሮን ናይ ህፃናት መፅሓፍ እንግሊዝኛ፣ ሒሳብን ትግርኛን ካብ ኬጅ 1 ክሳብ ኬጅ 2ዝብል ሕብራዊ ፅሑፍ ብደም በጊዕ ሕብሪ ዝተፃሕፈ ኮይኑ አብ ብጫ ድሕረ ገፅ ይርከቡ፡፡ ናይ ባምቡላታት ስእሊ እውን አለዎ፡፡ እዛ መፅሓፍ ዋግአ ክንደይ እዩ?

እዚ አብ ከተማ አክሱም ዝርከብ እንትከውን ብጠዓሚ ብአትክልት ዝተሸፈነ አንትከውን ናይ አርዶቶክስ ቤተክርስትያን ኮይኑ ካፈቶም ቡዛሓት ሓደ ከይኑ እንታይ ይባሃል ትፈልጥዶ?

ዩኒፎርም ዝገበሩ ተመሃሮ ኣብ ወንበር ኮፍ ኢሎም ይርአዩ ኣለ፡፡ ዩኒፎርም ምግባር ኣብ ከይዲ ምስትምሃር እንታይ ዓይነት ኣወንታዊ ኣበርክቶ ኣለዎ ትብሉኣዝዩ ምቹው ናይ ዘተ መድረኽ ይርአ ኣሎ፡፡

ተፈጥሮን አከባቢን ተፈጥሮን አከባቢን ማለት ዝተፈላለየ አትክልትን ግድባትን ዘለዎም እንትኮኑ፤ አክሱም ውፅእ ኢልካ ዝርከብ ሰበይቲ እናተጓዓዘትን መንድቅ መሬት ከይጉሕጓሕ እቲ እምባ ከዓ ምስሊ አንበሳን ላሕሚን ዝርከበሉ ቦታ ጎቦ ዱራ እናተብሃለ ይፅዋዕ፡፡ ንጎቦ ዱራ ከይድኩም ዶ ትፈልጡ?

ገዛ ካብ ዝተፈላለዩ ሓደጋታተ ክከላከለልና ዝከእን እንትከውነ ገዛውቲ ድማ ብፃዕሪ ዝተከደኑን ብቆርኮሮ ዝተከደኑን ብህድም ዝተከደኑን ገዛውቲ ኣለው። ብሳዕሪ ዝተከደነ ገዛ ኣብ ትሕቲኡ ድማ ናይ ስራሕ መኪና ኣላ።

ክልተ ዓይነት ዕሾኽ ዳንዴር ይረአዩ ኣለው፡፡ እቲ ቁፅል ዝበለ፣ እቲ ሓደ ድማ ሓሞኹስታይ እዩ፡፡ ዳንዴር ዕሾኹ ብጣዕሚ ክፉእ እዩ፡፡ ኣብ ከባቢኹም ዶ ትሪኡ?

ሰለስተ መናእሰይ አገልድም ጌሮም እቲ ሓደ ሽራክ ጫማ ጌሩ እቶም ክልተ ሸበጥ ጌሮም ።እቶም ክልተ ፀሊም ናይ ላዕሊ እቲ ሓደ ሓመኩስታይ ናይ ላዕሊ ጉሩ አሎ ። እቲ ሒዞሞ ዘለዉ በትሪ እንታይ ይበሃል ፍሉይ ሽሙ ?

አብ ሃገረና ካበ ዝርከቡ ሃይማኖታት ሓደ ተከተልቲ አርቶዶክስ ተዋህዶ ኮይኖም አብ ቤተከርስትያን ጥዋፍ ሒዚም ቅዳሴ እናቀደሱ ይርከቡ። እዚ ቤተከርስትያን አበይ ይመስለኩም?

ናይ ገዛ አቁሑ ናይ ገዛ አቁሑ ንናይ ገዛ ስራሕቲ ዝውዕሉ እንተኾኑ፤ ንአብነት ፃዕዳ ሕብሪ ዘለዋ ማሽን፣ ፀሊም አጋርን ቀይሕ መሕፀቢን እዮም፡፡ እዞም አቁሑ አብ ሓመኩሽቲ ሕብሪ ዘለዎ ድሕረ ገፅ ይርከቡ፡፡ እዛ ማሽን ንምንታይ ትጠቅም?

እዚኦም ካብቶም አዝዮም ፍሉጣት ኢትዮጵያውያን ሐደ እንትኾኑ አብ ዕብየት ቋንቋ ዓብዩ ግደ ዛበርከቱ ደራስን ፀሐፍን ምሁር እዮም። እዞም ወላዲ መን ዝበሃሉ ይመስለኩም?

እዘን ኣዋልድ ዝተፈላለየ ዓይነት ክዳን ማለት እዉን ፀሊም ሕፅር ዝበለ ስረ ምስ ኮቱን ካልኦትን ጌረን ናይ ክዳነን ምርኢት የርእያ ኣልዋ ።እዚ ምርኢት እንታይ ይበሃል ሽሙ ?

ክልተ ኣንስቲ ባህላዊ ፀብሒ ሕልበት ኣብ ባህላዊ ኣቕሓ እንትወቕዓ ይራኣያ ኣለዋ፡፡ ርአሰን ብመሸፈን ሸፊነን እውን ይርከባ፡፡ ንስኻትኩም ብሕልበት ምብላዕ ዶ ትፈትው?

እዚ ከባቢ እዚ ንዓይንካ ዝስሕቡ ኣሰራርሓን ኣቀራርፃን ዘለዎም ኮይኖም ናይቲ መንገዲ ሜላ ኣቀራርፃ ድማ ዝተፈለየ እዩ። ከምዙይ ክለት ዘለዎም ሰብ ሞያታት ኣብ ትግራይ ይህልው ዶ?

እዚ ጫማ እንትከውን ናይ ደቂ ተባዕትዮ ይኩን ናይ ደቂ ኣንስትዮ ንሕብረተሰብ ዝህቦ ጥቅሚ እንትከውን እቲ ጫማ እንታይ ዓይነት ሕብሪ እዩ?

ዝተፈላለዩ ዓይነት እነስሳታት አለው ካብአቶም ሓደ ድማ ፈረስ እዩ። ፈረስ እንስሳ ዜቤት ኮይኑ ንዝተፈላለዩ ዓየነት መጎዓዝያ የጠቅመና ንስኩም ከ እዚ እንስሳ ንምንታይ ትጥቀሙሉ?

ኣብ ሓደ ድኳን ኣብ ዝርከብ መደርደሪ፡ “SUN CHIPS” ዝበሃሉ ንኣሽቱ ምቁራት ነገራት ኣለዉ። ገሊአን ብቀጠልያ፡ ገሊአን ብሰማያዊ፡ ገሊአን ድማ ብቐይሕ እየን። ኣብ ልዕሊኡ ድማ ቢስኩት ኣሎ። ኣብዚ እንታይ ዓይነት ምግቢ እዩ ዝርአ ዘሎ?

ኢንጅነር ታከለ ኡማ ናይ ኣዲስ ኣበባ ከንቲባን ናይ ማዕድንን ኢንጂነር ሚኒስተር ኮይኖም ዝሰርሑ ዝነበሩ፣ ሕዚ ግን ኢትዮ ጅቡቲ ምድር ባቡር አ.ማ ዋና ስራ ኣስፈፃሚ ኮይኖም ከምዝሰርሑ ዘለው ትፈልጡ ዶ?

እተዓሸገ ታኒካታት ብዝተፈላለየ ማለት እውን ብብጫን ቀይሕን ሕብርን ብሰማያዊን ቆፃል ሕብርታት ዝወቀበ ኮይኑ ንህፃናት ኣብ ዕብየቶም ኣስተዋፅኦ ዘለዎ እዩ። እንታይ እናተባህለ ይፅዋዕ?

መመላክንዕ መፃባበቅን ንደቅሰባትን ደቂሰባት ዝነበርሎም ገዛውትን ከምቲ ደስ ዝብለና ገይርና ከመላክፆ ፣ወይ ከዓ ክነፀብቆ ንኣብነት ንልደት ፣ንመርዓ፣ ክርስትና ኣብ ገዛ ይኩን ኣብ ዳስ ንጥቀመሉ።

ኣብዚ ሰማይ ከተማ ዘርኢ እዩ። ኣብ ቅድሚኡ ኣብ ቀዳማይ ደርቢ ሸውዓተ መኣዝን ዘለዎ ቤተክርስትያን ኣሎ። እቲ ቤተክርስትያን ብቐይሕን ቀጠልያን ዝተቐብአ ኮይኑ፡ ተስፋ ዝህብን ደስ ዘብልን መልክዕ ይህቦ። እዛ ቤተ ክርስቲያን ኣበይ ከም እትርከብ ትፈልጡ ዶ?

ፃዕዳን ሕብሪን ቀይሕ ሕብሪን ብራማ ሕብርን ቅያሕቲ ዕንበባን ብበዝሒ ዝተትሓዘ ፍርቂ ክቢ ዝሰረሐ ኣብቲ ምድሪ ቤት እውን ደቀቂቲ ቀያሕቲ ዕንበባታት ተነስንሶምን እቱይ ፅሑፍ እንታይ ይብል ኣሎ?

ሓደ ዝምልከቶ በዓል መሲ ወይ እውን ጋዜጠኛ ብቴሌቨዥን መስኮት ብዛዕባ ወቕታዊ ፃዊዒት ዝቐረበ ምዃኑ እንትገልፅ የርኢ፡፡ እዚ ሚድያ ኣበየናይ ናይ ዜና ኣውትር ?

ፍሉይ ድባብ ዘለዎ መዘናግዒ ቦታ እኒሀ፡፡ መልክዕ እዚ ቦታ ፍሉይ ዝገበሮ ኣብኡ ዘለዉ እፅዋት እምበር ናይ ህንፃኡ ፅባቐ ኣይኮነን፡፡ እፅዋት ፅባቐ ከምዘምዝዑ ካብዚ ምርዳእ ይከኣል ዶ?

እዚ ጫማ ኮይኑ ዘለዎ ምቸት ብጣዓሚ እንትከውን ናይ ደቂ ኣንዝተዮ ይኩን ንዝተፈላለየ ዝርገፅ እንትከውን እዚ ጫማ ብጣዓሚ ልሱሉስ ሙችው እንትከውን ናይ መደቀሲ ድዩስ ቀትሪ እውን ይርገፅ?

ክልተ ዓበይቲ ናይ እምነት እስልምና ኣቦታት ምንፃፍ ኣብ ማእገሮም ገይሮም ናብ ስግዳን ዝኸዱ ዘለው ይመስሉ፡፡ ብየማን ገፅ ውን ንእሽተይ ህፃን ናይ ስግዳን ክዳን ዝተኸደኑ ብኢዱ ሒዞምዎ ኣለው፡፡ ዕለቱ ጅምዓት ዶ ይኸውን ወይስ ክብረበ ዓሎም?

ደቂ ኣንስትዮ መብዛሕቲኡ ግዜ ንመጋየፂ ካብ ዝጥቀማል ሓደ ዝኮነ እዩ። ካብ ዝተፈላለዩ ዓይነት ሕብሪ ዕንቂ ቀይሕን ሰማያዊን ፃዕዳን ዝተሰረሓ እዩ። ኣበይ ዝገብረኦ እዩ?

ኣብዚ ኣርባዕተ በትሪ ዘርኢ እዩ። እዞም በትሪ እዚኦም ናይ ምጉዓዝ ስንክልና ዘለዎም ሰባት ንኽንቀሳቐሱ ዝሕግዙ መሳርሒታት እዮም። ብዝተፈላለየ ዓይነታት ኮይኖም፡ ገሊኦም ካብ ቅልጽም ክሳብ እግሪ ዝዝርግሑ እዮም፡ ገሊኦም ድማ ካብ እግሪ ክሳብ መንኵብ ዝዝርግሑ እዮም።

አብ ሃገርና ካብ ዝርከቡ ባንክታት ሓደ ፀሓይ ባንክ እንትኮን አብ ዝተፈላለዩ ቦታታት ቅርጫፍ ዘለዎ ባንኪ ኮይኑ ንዓማዊሉ ቁሉጡፍ ዝኮነ አገልግሎት ዝህብ ባንኪ እዩ። እዚ እንዕዞቦ ዘለና ቦታ ከ አበይ ይመስለኩም?

እዚ ናይ አትዮጵያ ቅድም ክብል ዝነበረ ጠቅላይሚንስተር ሃይለማርያም ደሰላኝ እዳተበሃለ ዝፅዋ እ ንትከውን እታ ምስኡ ከፍ ኢላ ዘላ ሰብለወርቅ መን እዳተባሀለት ትፅዋ ትፍልጥዶ?

ኣብዚ ክልተ ንኣሽቱ ኣጣል ኣብ ልዕሊ ሳዕሪ ደው ኢለን ኣለዋ። እቲ ሓደ ጸሊም ኮይኑ፡ ኣብ ርእሱ ግን ንእሽቶ ጻዕዳ ነጥቢ ኣለዎ፤ እቲ ካልእ ጻዕዳን ጸሊም ነጠብጣብን ኣለዎ። ከምዚ ዝኣመሰለ ንኣሽቱ ኣጣል ምርኣይ ትፈቱ ዲኻ?

ኣብ ሓንቲ ፀባብ ቦታ ከልቢ ተቐሚጡ ይርአ ኣሎ፡፡ ከልቢ ከም ልምዲ ኣብ ፀቢብ ቦታ ክእሰር ዝግበረሉ ምኽንያት ካብ ምንታይ ዝነቐለ እዩ?

እዛ ተሽካርካሪት እዚኣ ናይ ፅዕነት ተሽከርካሪት ኮይና ኣልኮላዊ መስተ ፂዒና ሕዚ ግና ጥራሓ እያ ዘላ:: እዛ ተሽከርካሪት መን ትበሃል ?

ፃዕዳ ዘየኣረገት መኪና TOYOTA ዝብል ናይ ኢንግሊዝኛ ፅሑፍ ዘለዋ ደው ኢላ ትረአ፡፡ ብየማናይ ጎኒ ናይታ መኪና ናይ ካፌ ወንበራት ይራኣዩ ኣለው፡፡ ሽፌር ናይዛ መኪና ኣብ ውሽጢ ዶ ይህሉ ይመስለኩም?

እብዚ ዝርአ ዘሎ ካብ ሓጺን ዝተሰርሐን ብኣርባዕተ እግሩ ደው ዝበለን እቶን ወይ መሳርሒ መግቢ እዩ። ኣብ ላዕሊ ታንኪን ከም ሳእኒ ቅርጺ ዘለዎ ገፊሕ መኽደኒን ኣለዎ። ኣብ ስእሊ ዘሎ ብረት መሳርሒ እንታይ እዩ እንታይ ዓይነት ስራሕ ይሰርሕ?

ናይ ሻምናይ ሰሙን ፀወታታት ቅዳምን ጥቅምት 09 ኣብ ዝብል ፅሕፉ ቀይሕ ፀሊም ብፃዕዳን ሰማያዊ ብፃዕዳን ዝኣመሳሳሉ ማልያ ዝገበሩ እዮም። ኣበየናይ ናይ ቴሌቭን ጣብያ እዩ ተማሓላሊፉ?

ቁም ሳጥን ናይ ክዳን መቀመጢ ኮይኑ ካብ ዝተፈላለዩ ዓይነት ዕንፀይቲ ድማ ይስራሕ ።ቀይሕ ሕብሪ ዝተቀበአ እዮ። እቲ ቁምሳጡን ብዓል ክንደይ ተከፋቲ እዩ?

ኣብ ሓደ መካበቢያ ከፍ መበሊ ብእምኒ ዝተሰረሐሉ ከፍ ኢለን ዘለዎ ሰለስተ ናይ ፀጥታ ኣክበርቲ ዳኒነን ሞባይለብ እየን ዝርእያ ዘለዋ። ናይ ታሕቲ ተከዲነነኦ ዘለዋ ስረ እንታይ ዓይነት ሕብሪ እዩ?

ኣብቲ ስእሊ ጸሊም ናይ ናይክ ናይ ጉያ ጫማ ኣብ ጻዕዳ ድሕረ ባይታ ይርአ። ብድሕሪኦም ኣብ ድሙቕ ድስቲ ወርቃዊ ወሰን መቐመጢ እግርን ዘለዎ ንእሽቶ ተኽሊ ይርአ።

ሓንቲ ተሽከርካሪት ባጃጅ ኣብ ጥቃ ቡቲክ ደው ኢላ ኣላ፡፡ 2 ወይ 1 ሰብ ናብቲ ቡቲክ ናይ ክዳን ክኣትው ንሪኢ ኣለና፡፡ ንስኹም ከ ናብ ቡቲክ ዶ ትኸዱ?

ብዙሓት ደቂ ኣንስትዮን ደቂ ተባዕትዮን ብፅርግያ ናብ ሓደ ኣቕጣጫ ይኸዱ ኣለው፡፡ እዞም ሰባት ብምኽንያት ቀብሪ ስነ ስርዓት ዝኸዱ ዘለው ዶ ይመስለኩም?

ናይ ቡና ስነ ስርዓት ይርአ ኣሎ፡፡ ጀበናን ኣዝዮም ብዙሓት መስተዪ ፍንጃላትን እውን እኒአዉ፡፡ እዚ ስርዓት ቡና ብኣብዝሓ ኣብ ምንታይ ንሪኦ?

ናይ ኮምፒዩተር ዋና ዋና ኣካላት ካብ ዝበሃሉ ሓደ ኪይቦርድ እዩ፡፡ ኪቦርድ ዘይብሉ ኮምፒዩተር ግቡእ ግልጋሎት ኣይህብን፡፡ እዚ ኣካል ንምንታይ ይጠቅም ትብሉ?

ኣብዚ ሓደ ሰብኣይ ኣብ ወሰን ጽርግያ ደው ኢሉ ኣሎ። ኣብ ቅድሚኡ መትሓዚ ጎማ ዝተዓጽዋ ደርሁ፡ ኣብ ልዕሊኡ ድማ ደርሆ ደው ኢሉ። ብድሕሪኡ ኣብ ድኳን ተሰቒሉ ክዳውንትንጫማን ኣሎ። እዚ ሰብኣይ ደርሆ ክሸይጥ ዝመጸ ዶ ይመስል፡ እንታይ ትብሉ?

ኣብዚ ዝተፈላለየ ሕብሪ ዘለዎም ፕላስቲክ ጫማታት ኣብ መሬት ኣብ ዝርከብ መዳበርያ ተዘርጊሖም ዘርኢ እዩ። እቲ ጫማ መብዛሕትኡ ግዜ ኣብ ዕዳጋታት ጎደናታት ዝሽየጥ ዓይነት እዩ። እዞም ጫማታት ብቐንዱ ንመን ኣብ ምንታይ እዋናት ዝተዳለዉ ይመስለኩም?

ኣብ ትግራይ ድምፂ ወያነ ዝበሃል ናይ ቴለቪዥን ድርጅት ኣሎ፡፡ እዚ ናይ ቴለቪዥን ድርጅት ዋና ፅሕፈት ቤቱ ኣበይ ከተማ ይርከብ ትብሉ?

ዝተፈላለዩ ትሕዝቶታትን በዝሕን ዘለዎም መፅሓፍቲ ዝሓዘ ቦታንኣብ ማእከሎም ነዊሕ ጠረጴዛን ከፍ ዝበልዎ ወንበርን ሰባት ኣንበቢትን ዝሓዘ ቦታ እንታይ እናተባህለ ይፍለጥ?

ምእመናን ኣብ ዙርያ ቤተ ክርስቲያን ብፃዕዳ ክዳን ማዕሪጎም ይርአዩ ኣለዉ፡፡ ፃዕዳ ክዳን ኣብ ተኸተልቲ እምነት ክርስትና ኦርቶዶክስ ተዋህዶ እንታይ ትርጉም ኣለዎ?

እዚ ገዛ እዚ እንዳ ዳቦን ኬክን ገዛ እንትከውን ዳቦ ወይ ከኣ ኬክ ካብ ስርናይ ወይ ሕሩጭ ፊኖ ዝተፈላለዩ ቸኮሌታትን እውን ክዳሎ ይክእል እዩ።

ተምሪ ተክሊ ሓደ ካብ ቆዋሚ ተክሊ ኮይኑ ንከተማታት መመላክዕን መፀባበቅን ዝትከል ኮይኑ ኣብ ግዜ ሆሳና ድማ ቆፅሉ ንሽቦን ካልእን ዝስራሕ ምኳኑ ትፈልጡ ዶ?

ዋላ ሓንቲ ሳዕሪ ይኹን ኦም ዘይብሉ ፍፁም ደረቕ ቦታ ንርኢ ኣለና፡፡ እዚ ቦታ ምድረ በዳ ዝበሃል ናይ ሙቐትን ዋዕይን ቦታ እዩ ዝመስል፡፡

እዚ ስሊንደር ዝበሃል ናይ ተደዋሊ ቁልፊ ክፍሊ ኣካል እዩ፡፡ ተደዋሊ ቁልፊ እንትበላሾ ነዚ ስሊንደር ኣውፂእኻ ብሓዱሽ ብምትካእ ከምዝከኣል ትፈልጡ ዶ?

መብዝሐተን ደቂ አነስትዮ ሃገርና ውሕልነት መግለፂ እነጥቀመሉ ካብ ላካ አድንትን ተይሩ ዝሰራሕ መበቆፂ ዝተፈላለዮ ዓይነታት እክሊ እከሊ መእረይ አቅሐ አዮ ። እዚ እንታይ ይበሃል ሽሙ?

አትክልቲ አትክልቲ አብ በሪ ገዛ ይኩን አብ ዝተፈላለየ ቦታ ምትካል ይከአል እዩ፡፡ ንአብነት ጉልዒ ዝበሃል ሓምለዋይ ተክሊ ክንተክል ንክእል ኢና፡፡ ጉልዒ ንመጎጎ መልምዒ ይጠቅም፡፡ ካልኦት አትክልቲ ክትተክሉ ዶ ትክእሉ?

ዝተደርደሩ ናይ ፌስታል ኦሞታት ይራኣዩ ኣለው፡፡ ኦሞ ዝብልን ሳንላይት ዝብሉን ኮይኖም ነናይ 1ኪሎ ዕሽግ እዮም፡፡ ካብ ክልቲኦም ኣየንኡ ኣዝዩ ክዳን የፅሪ ትብሉ?

ኣብ ዝኾነ ክብረ በዓል ብዙሓት ሰባት ገሊኦም ባህላዊ ክዳን ዝገበሩን ኣብ ሳዕሲዒት ይዞሩ ኣለው፡፡ ንእሽቶ ቆልዓ ውን ኣሎ፡፡ እዚ ሳዕሲዒ ኣበየናይ ቦታ ይመስለኩም?

ሓምለዋይ ተክሊታት ዘለዎ መናፈሻ/መዘናግዒ/ ብስሚንቶ ዝተነደቀን ዝተለመፀን ኮይኑ፤ አብ ማእከሉ ከዓ ብሓፂን ዝተሰርሐ መክደን ዝመስል አለዎ፡፡ ካብዚ ዝበለፀ መናፈሻ ኸ አበይ ይርከብዶ?

መመፃክዕን መፃበቅን ዝበሃሉ ደቂ ሰባት እቲ እንሃርፎ ፅባቀን መልክዕን ክህልወና ዝገብሩ እዮም ከምኣብነት ኣብዚ እሪኦ ዘለና ናይ ቆርበትና ሎሽን እዩ። ቆርበትና ከይጉዳእ ይጠቅመና። ዓይነታት ሎሽን ክንዳይ እዮም?

እዞም ናይ ቤት ምኽሪ ጉዳያት እስልምና ትግራይ መራሒ ዝኾኑ ሓጂ መሓመድ ካሕሳይ እዮም፡፡ ናይዞም መራሒ ቤት ፅሕፈት ኣበይ ከተማ ይርከብ?

ናይ ደርሆ ነጋዲ ነተን ደርሁ ኣፈን ንታሕቲ ደፊኡ ኣብ በትሪ ኣንጠልጢሉወን ይኸይድ ኣሎ፡፡ እዚ ኣተሓሕዛ ኣማራፂ ናይ ምስኣን እዩ እምበር ትኽኽለኛ ኣይኮነን፡፡

እዚካብ ዓይነታት ተሽከርከርቲ ኣብ ጎና ሲኣር ኤስ ዝብል ፅሑፍ ዘለዋናይ መንግስቲ ወይ ገበርቲ ሰናይ እያ። እዛ መኪና እዚኣ ክንደይ ሰብ ትፅዕን?

አብ ትግራይ ካብ ዝርከባ መራክብቲ ሓፋሻት ሓደ ድምፂ ወያነ አዩ ። ድምፂ ወያነ ነዊሕ ዓመት ዝስርሐ ትካል እዩ ። ድምፂ ወያነ አብይ ቦታ ተመስሪታ?

እዚ እኩብ ዝተፈላለዩ ናይ ገዛን ሕርሻን መሳርሒታት ዘርኢ እዩ። ኣብቲ ቀዳማይ መንገዲ፡ ዓቢ ድስቲ ሓጺን ፡ ድስቲ ምግቢ፡ ጻሕሊ ሓጺን፡ መንኮርኮር ዕንጨይቲ፡ መሳርሒታት ሓጺን ይረአ። ኣብ ከባቢኩም ከምዚ ዓይነት ኣቅሓታት ኣለውኩም ዶ?

ደው መበሊ ኣርባዕተ እግሪ ዘለዎ ሓፂን ዝክዳኑ ሓፂን ብሓፂን ዝኮነ ኣብ ውሽጢ ድማ ዝተከፈተ ዝተወደአ ሃይላንድ ኣሎ። እንታይ እናተባህለ ይፍለጥ ሽሙ?

አትክልትን ፍራፍረታትን ንጥዕናና ብጣዕሚ ጠቀምቲ እዮም፡፡ ካብዞም አትክልትን ፍራፍረታትን ከም አብነት ማንጎ፣ አቨካዶ፣ ፓፓዮ፣ አራንሺን ሽጉርቲን ወዘተ ይርከቡዎም፡፡ እዚኦም ከዓ ሕማም ተከላከልቲ ምግቢታት እዮም፡፡

ሜታ ዝብል ፅሑፍን ዝተፈላለዩ ሶፍትዌራት ከም ፌስቡክ ዝበሉ በቢሕብሮም አብ እርሳስ ሕብሪ ድሕረ ገፅ ይርከቡ፡፡ በዚ ሶፍትዌር ፌስ ቡክ ዶ ትጥቀሙ?

እዚ ሃፀይ ዮሃንስ ራብዓይ ተባሂሉ ዝተሰየመ ናይ ኣኽሱም መዕርፎ ነፈርቲ እዩ፡፡ ሃፀይ ዮሃንስ ንባዕዳውያን ወረርቲ ብምምካት ፍሉጥ ታሪክ ዘለዎም እዮም፡፡ እዞም ንጉስ ኣበይ ተሰዊኦም?

ካብ ዓይነታት መፅሓፍ እዚ ናይ መፅሓፍ ናይ ልቢ-ወለድ መፅሓፍ ኮይና ርእሳ ድማ ክልተና እባ ንሞርዖ ትብል እያ :: እዛ መፅሓፍ ደራሲኣ መን ይበሃል ?

ጻዕዳ መኪና ብዝተፈላለዩ ቀያሕቲ ዕምባባታትን ቀጠልያ ቆጽልን ኣብ ጽቡቕ ዕንበባ ተሰሊማ ኣላ። እተን ዕምባባታት ኣብ ቅድሚት መኪና ብዕንበባ ብንጹር ተሰሪዐን ስለዘለዋ፡ እታ መኪና ንፍቕራዊ ስነ-ስርዓት ትዳሎ ከምዘላ ዘመልክት እዩ። እዛ መኪና ናይ መርዓ መኪና ትመስለኩም?

ኣብዚ ሓንቲ ጓል ኣንስተይቲ ብባህላዊ ኣገባብ ቡን ክተፍልሕ ትርአ። ቡን ትቆሉ ከምዘሎን ትኪ ክለዓልን ይረአ ኣሎ። ኣብ ጎና ድማ ኣብ ስነ-ስርዓት ቡን ዝጥቀሙሉ ፈናጅል ኣለዉ። ቡንካ በዚ መንገዲ ክብሰል ትፈቱዶ? ወይስ ብመካኒካዊ መሳርሒ ዝተሰርሐ ቡን ትመርጹ?

እዚ ሰለስተ ቀያሕቲ ናይ ከንፈር ላየር ፕላስቲክ ቦርሳ የርኢ። እተን እርሳስ “ፋሽን ብሉፅ ሕብሪ ማይ ዘይኣትዎ” ዝብል ምልክት ተገይሩለን ኣሎ። እዞም ናይ ከንፈር እርሳስ ንመዓልታዊ ኣጠቓቕማ ዝምችኡ ይመስሉ ድዮም? ከምዚኦም ዝበሉ ናይ ጽባቐ መሳርሒታት ትጠቂምካ ዲኪ?

ብቆፃል ቀለም ዝተቐለመ ናይ ማዕፆ በሪ ይረአ፡፡ ብፍርቂ ክቢ ዝተስርሐ ሽም ናይቲ ቦታ ዝተፃሕፎ ታቤላ እኒሄዎ፡፡ እዚ ቦታ ናይ ምንታይ ይመስለኩም?

ኣብ ትግራይ ካብ ዝርከቡ ባህላዊ ሳዕስዒት ትግርኛ ሓደ ዝኮነ ኣብ መርዓን ክርስትናን ካልኦት ባዓላትን ድማ ሰብኣይ ይኩን ሰበይቲ ብደርፊ እንዳሳዕስዑ ዘርኢ ምስሊ እዩ።

ኣብ ትግራይ ብዙሓት ተነሓናሕቲ ውድባት ኣለዉ፡፡ ካብዚኣቶም ሓደ ዓሲምባ ዲሞክራሲያዊ ፓርቲ እዩ፡፡ ዓሲምባ ዝበሃል ቦታ ኣበይ ከባቢ ዝርከብ ቦታ ይመስለኩም?

ኣርማ ናይ ኢትዮ ቴለኮም ኢትዮ ቴለኮም ዝብል ፅሑፍን ዘለዋ ኮይና ኣብ ፃዕዳ ዝኮነ ቦታ ተፃሒፉ ኣሎ ካብ ስራሕትታት ኢትዮ ተለኮም እንታይ እንታይ እዩም?

ዝተፈላለየ ቅርጽን ሕብርን ዘለዎም መስርዕ ጥርሙዝ መስተ የርኢ። እዞም ጥርሙዝ መብዛሕትኡ ግዜ ኣልኮላዊ መስተ ዝሓዙ ኮይኖም ኣብ ባራት ወይ ቤት መግቢ ከም ዝርከቡ ይፍለጥ። እቲ ዘሎ ጥርሙዝ እንታይ ዓይነት መስተ ኣለዎ?

ኣብዚ ክልተ ነዋሕቲ ኣግራብ ኣብ ጎኒ ሓደ ጽርግያ ደው ኢሎም ኣለዉ። ኣብ ድሕሪት ድማ ቀጠልያን ብጫን ዝተቐብአ ሰለስተ ደርቢ ህንጻ ይርአ። ከባቢኡ ተፈጥሮኣዊ ይመስል። ኣብ ከምዚ ዝበለ ቦታ ክትነብር ትደሊ ዲኻ? ንምንታይ?

ክልተ መናእሰይ ኣብ ነንሕድሕዶም ክበኣሱ ይረኣዩ። እቲ ሓደ ነቲ ሓደ ኢዱ ሒዙ፡ ብድሕሪኦም ድማ ዝተቐብአ መንደቕን መድረኽን ኣሎ። እዚ ትርኢት ወይ ድራማዊ ምርኢት ክኸውን ይኽእል እዩ። ኣብ መንጎኦም ክንደይ ዝኣክል ባእሲ ኣሎ ትብሉ?

ኣብ ማእኸል ጎቦታት ዝተሰርሐ ብዝተፈላለየ ተኽልታት ዝማዕረገን ብመስቀል ዝተኸበበን ፃዕዳ ዝሕብሩ መንደቅ ዝወነነን ቤተ ክርስቲያን ኣሎ፡፡ ብተወሳኺ ብመንደቅ ስሚንቶ ተሓፂሩ ይርከብ፡፡

ኣብቲ ስእሊ ብእምኒ ዝተሃንጸ ገዛ ፈሪሱ ይርአ። ገለ ካብ መናድቕ ናይቲ ገዛ ፈሪሱ፡ ገለ ክፋል ቆርቆሮ ድማ ተቐዲዱ ኣሎ። እቲ ዕንጨይቲ ኣብ ልዕሊ እቲ ገዛ ብዝተፈላለየ ኣንፈት ተዘርጊሑ ይርከብ። ብድሕሪ እቲ ገዛ ጨናፍር ኣግራብን ይርአ።

ብዙሓት ሰባት ቀይሕን ብጫን ክዳን ተኸዲኖም ቀያሕ ባንዴራ ሒዞም ይረኣዩ። ህዝቢ ብበዓል ወይ ብበዓል መንፈስ ዝተኣከበ ይመስል። እቶም ኣብ ስእሊ ዘለዉ ሰባት እንታይ ይገብሩ ኣለዉ? ባንዴራታቶም እንታይ ይውክላ ትብሉ?

እባዚ ኣብ ልዕሊ ወርቃዊ ሕብሪ ዘለዎ ብርጭቆ ጠረጴዛ ኮፍ ኢሎም ቡንን ሳእንን ዘርኢ እዩ። ኣብቲ ኩባያ ውሑድ ቡን ተሪፉ ኣሎ፡ ብሓጺን ዝተሰርሐ ማንካ ድማ ኣብ ጎድኑ ተደፊኡ ኣሎ። ንስኩም ከ ቡን ትሰትዩ ዶ?

እዚ ብኹናት ምኽንያት ዝተፈናቀሉን ዝተቸገሩን ሰባት ግዝያዊ መፅለሊ ዝጥቀምሉ ብዩኒሴፍ ገባሪ ሰናይ ዝተሰርሐ መዕቆቢን መምሀሪ ህፃናትን እዩ። አበይ ዝርከብ ይመስለኩም?

እዚ ክልተ ንብረት ኮይኑ ወንበርን ንእሽተይ ናይ ብሮ መፅሕፍ መጎዝጎዚ እንትከውን ከፍ እልካ ዝፃሓፎ ኮይኑ ሕብ እታ ወንበር እርሳስ ሕብር እንትትከውን እታ መፀሕፊት ድማ ቡና ዓይነት ኮይና እዛ ንብረት በና ዓይነት እንታይ ተበሂላ ትፅዋ ?

አብ ትግራይ ካብ ዝርከቡ እስፖርተኛታት ሓደ ፀጋብ ግርማይ እዩ ። ፀጋብ ግርማይ አብ ብሽክሊታ ዓውዲ ዝስርሕ ኮይኑ ንስኩም ከ አብምታይ ዓድታት ከም ዝተሳተፈ ትፈልጡ ዶ?

ብምዕሩግ መልክዕ ዝተሃነፀ ዘመናዊ ፎቕ ገዛ ተሰሪሑ ይረአ ኣሎ፡፡ እቲ ከባቢ እኳ ልሙዕነት የብሉን፡፡ እዚ ቦታ ንምንታይ ስራሕ ዘገልግል እዩ ትብሉ?

ደቂ አንስትዮ ዝተፈላለየ ዓይነት መጋየፂ ይጥቀማ እየን ካብአቶም ሓደ ድማ ናየ ከንፈር ዝቅባእ ብዝተፈላለዩ ዓይነት ሕብሪ ዝሓዘ ኮይኑ ከንፈርካ ንክልስልስን ፅብቅ መልክዕ ንክህብና ዝገብር እዩ ዓየነት መጋየፂ እዩ። እዚ ማጋየፂ እንታይ እናተባህለ ይፅዋዕ?

አርማ አርማ ናይ ሓደ ተቋም መፍለይ ኮይኑ፤ ክቢ ቅርፂ ብዕንቋይን ብጫን ሕብሪ ጂኤስ ዝብል ፅሑፍ ብዕንቋይ ሕብሪ ተፃሒፉ አብ ፃዕዳ ድሕረ ገፅ ይርከብ፡፡ እዚ አርማ ናይ መን እዩ?

መስቀል አብ ዕንቋይ ሕብሪ ተቀሚጡ ንደቂ ሰባት ብፍላይ ንተከተልቲ ሃይማኖት ኦርቶዶክስ ሰይጣን ንከይቀርቦም ይከላከል፡፡ መስቀል አብ ክሳድካ ብፀሊም ሕብሪ ክሪ ዝዕነቅ ኮይኑ ካብ ቡዙሓት ሕማማት ይከላከል እዩ፡፡

ደቂ ሰባት አብ እዋን መርዓ፣ ክርስትና፣ ቀለበት፣ አውዳአመት ፀቢቅካ ንምውዓል እንገብሮ ክዳን ናይ ሓበሻ ክዳን ይበሃል። ንስካትኩም ከ እዚ መመላክዒ ክዳን ትጥቀምሉ ዶ?

እዚ ናይ ኢሌክትሮኒክን ኣቑሑ ኮይኑ እቲ ነዋሕቲ ሪሞቫብል ሚሞሪ ፍለሽ ወይ ድማ ተንቓሳቓሳይ መቐመጢ ዳታ ወይ ሓበሪታ እዩ እተን ሓፀርቲ ኸ እንታይ ይኾነ ?

እፅዋት ንህይወታዊ ኩሉ ጠቐምቲ እዮም፡፡ ብምዃኑ እፅዋት ምትካልን ምንክብኻብና ናይ ኩሉ ግዴታ ክኾን ይግባእ፡፡ ንሶም ኣብ ከባቢኦም ንዘሎ እፅዋት ይንከባኸቡ ዶ?

ካብ ብተፈጥሮ ዝተዓደለ ኣብዚ ምስሎ እንሪኣ ዘለና ፀሓይ እያ። ከምኡ ውን ከም መሬት ሰማይ፣ ንፋስ ፣ማይ ዝበሉ ብፈጣሪ ዝዓደለ ውይ ዝተወሃበ እዩ።

ብቁኖ ሁማን ሄይር ከምኡውን ከም እኒ ኩሕሊ፣ ሊፕ ስቲክ ብዝኣምሰሉ ኮስመቲካስ ዝደመቐት ጓል ኣነስተይቲ ትርአ ኣላ፡፡ እዚ ድምቀት ብተፈጥሮ ካብ ዝርከብ ዝበለፀ ዝፍቶ ዶ ይመስለኩም?

ኣብዚ ለው ደቂ ኣንስትዮ ደቂ ተባዕትን ናይ ፋሸን ምርኢት እንዳኣርኣዩ እዮም። ፋሽን ማለት ዝነበረካ ባህሊ ደብሪካ ሓዱሽ ማሓዝ ዘይኮነስ እቲ ዝነበረ ከም ዘለዎ ኮይኑ ብዝደለካዮ ቅዲ ምጥቃም እዩ። ናይ ፋሽን ኣድነቅቲ ዲኩም ?

ኣብ ምእታው በሪ ብጣዕሚ ደስ ዝብልን ስሓብን ዝኮነ ዓበይቲ ኣእዋም ዘለወን ለምለም ዝኮነ ቦታ እዩ። ናይ ጎጆ ቅርፂ ዝሓዘ ኮይኑ እንታይ ፓርክ ይብሃል?

ኣብዚ ጻዕዳ መኪና ኣብ ወሰን ጽርግያ ደው ኢላ ኣላ። ሓደ ሰብኣይ ኣብ ጎኒ መኪና ደው ኢሉ ብቴሌፎን ዝዛረብ ይመስል። ኣብ ድሕሪት ድማ መንበሪ ህንጻታትን ንግዳዊ ድኳናትን ኣለው። እቲ ኣብ ስእሊ ዘሎ ሰብኣይ እንታይ ይገብር ኣሎ?

ካብ ኣካለ ሱንኩላን ሓንቲ ዝኮነት ብገበርቲ ሰናይ ዝተገበረላ ልገሳ ብሳይክ ተሰቂላ ብጣዕሚ ተሓጉሳ ዘርኢ እንትከውን፣ ኣብ ከባቢኩም ዘለው ኣካለ ሱንኩላን ከ እንታይ ይጥቀሙ?

አርኪቴክቸርን ህፃን ዝተፈላለዩ ናይ ህንፃ ቅርፂን ዲዛይን አሰራርሓን አለው፡፡ ከም አብነት ናይ ሰብዓ ካሬ ገዛውቲ ብቡሉኬት ተነዲቁ ናይ በሪ ማዕፆ ሐመኩሽቲ ሕብሪ ዘለዎ ተዓፅዩ ይርከብ፡፡ እዚ ሰብዓ ካሬ አበይ ይርከብ?

ኣብ ሓደ ገዛ ዝርከብ መብሰሊ ቦታ ዘርኢ እዩ። ብጸጋም ኣብ ሳእኒ ሓርጭ ዝመስል ኣሎ፤ ኣብ የማን ድማ እምኒ ወይ ብረት ዝመስል መብሰሊ ገጽ፡ ከም ምድጃ ኣሎ። ንስኩም ከ ከመይ ዓይነት መብሰሊ ትጥቀሙ?

ሃይማኖት አብ ከተማ አክሱም አብ እግሪ ሓወልቲ ብርክት ዝበሉ ህዝቢን ናይ ቤተ ክርስትያን አገልገልቲ ምስ ልብሶምን ፅላሎምን ጠጠው ኢሎም እናስተምሃሩ ይርከቡ፡፡ እዚ ክብረ በዓል ናይ እንታይ እዩ?

አብ ሃገርና ንሸርፍ ወፃኢ ካብ ዝኮነ ሐደ ቡና ኮይኑ አብዘሐ ማሕበረሰብና ቡና ዝሰትይ ኮይኑ አብዝሐ ደቂ አነሰትዮ አብ ብምፍላሕ ቡን ይመሐደራ አለዋ ። ክንደይ ፍንጃል አለዋ?

ስፒል ጫማ ናይ ደቂ ኣንስትዮ ኣፉ ሞጥማጥ ኮይኑ እግሩ ቀጢን ጫማ እንትከውን፣ ደቂ ኣንስትዮ ኣብ ባዓላትን ቢሮን ዝገብሮኦ ምኳነን ትፈልጡ ዶ?

ኣብዚ ብዙሓት መንፈሳዊ ወይ ባህላዊ ስልማት ብጸሊም እምኒ ዝተሰርሑ ይረኣዩ። ኣብ ክሳድ ከም መንጠልጠሊ ክሳድ ይተኣሳሰሩ። ቅርጾም ዝተፈላለየ እዩ። እዞም ስልማት እንታይ ዓይነት ምሁራዊ ወይ ባህላዊ ምትእስሳር ዘገልግሉ ይመስለኩም?

እዚ ካብ ዕንጨይቲ ዝተሰርሑ ምግቢ ዘቕርቡ ኣቑሑት ዘርኢ እዩ። ንሳቶም ድማ ካብ ዕንጨይቲ ዝተሰርሑ ማንካታት፡ ሞኮስታትን ምግቢ ዘቕርቡ ኣቑሑትን እዮም። ክትሰርሕ ከለኻ ከምዚ ዓይነት ማንካታት ዕንጨይቲ ትጥቀም ዲኻ?

ኣብ ከተማ ኣዲስ ኣበባ ዝርከባ ባቡራት ደቂ ሰባት ካብ ቦታ ናብ ቦታ ንመጓዓዓዝያ ዝጥቀሙለን ብጣዕሚ ምቹዋት እየን። ንስኩም ከ ተሳፊርኩም ትፈልጡ ዶ?

ናይ ውድብ ሕቡራት ሃገራት ኣፍሪካን ናይ ኢትዮጵያ ባንዴራን ብሓባር ይርአ ኣሎ፡፡ ናይ ኣፍሪካ ሕብረት ባንዲራ እንታይ ከምዝመስል ንፈልጦ ዶ ንኸውን?

እንጀራ ብክልተ ዓይነት ብፃዕዳን ቀይሕን ጣፍን ብዝተፈላለዩ ፀብሕ ጥብስን ቀይሕ ፀብሕን ካልእን ዝቀረበ ኮይኑ፣ ካብ ባህላዊ ምግብታት ኢትዮጵያ ሓደ ምኳኑ ትፈልጡ ዶ ?

ጫማ ናይ ደቂ ተባዕትዮን ናይ ደቂ ኣንስትዮን ተባሂሉ ይኽፈል፡፡ እዚ ግን ናይ ብበዝሒ ንደቂ ተባዕትዮ ዝምችው ኮይኑ ብጎማ ዝተሰርሐ እዩ፡፡ ንስኹም ከ ከመይ ዓይነት ጫማ ትፈልጡ?

አብ ናይ አዲስ አበባ መኪና መዕረፊ ቡዙሓት ሰባት መኪና ክሳፈሩ መስርዕ ሒዞም ይርከቡ፡፡ አብዚ መዕረፊ መካይን ቡዙሓት ዓይነት መካይን አለዋ፡፡ እዚ ቦታ ናብ ብዙሕ አንፈት መክየዲን መምፅኢን አለዎ፡፡ እዚ መገናኛ ይበሃል፡፡ መገናኛ እንታይ ማለት እዩ?

ናይ ሕ/ሰብ ሽግር ከቃልሉን ክፈትሑን ዝኽእሉ ማሽናት ኣለው፡፡ እዚኣ ዓባይ ማሽን ኣብ ደረቕ ከባቢ ናይ ማይ ኣቕርቦት ንምፍታሕ ካብ ብጣዕሚ ሩሑቅ ውሽጣዊ ከርሰ ምድሪ ኺዒታ ማይ እተፍልቕ ማሽን እያ፡፡ ኣብ ትግራይ ማይ ኣውፂኣ ዶ ትፈልጥ?

ዒልቦ /ዕፉን/ ካብ ዓይነታት ዘሪኢ ሓደ ኮይኑ ሸዊት ዒልቦ ኣብ ሓዊ ጠቢስካን ብማይ ጠጢካ ጨው ገርካ ዝብላዕ ምኳኑ ትፈልጡ ዶ ?

አዚ ኤክስ እንትከውን ዝተፋላለዩ ነገራት እጥቀመሉ እንትከውን ቀይሕ ሕብሪ ዘለዎ እንትከውን ንፈተና እውን መዐረሚ ዝኮነ ፂሑፊ አረእስ መፀሕፊ ንጥቀመሉ ንምንታይ ከ ብቀይ ይስራሕ?

እዚ ኣብ ኢቢኤስ ዝበሃል ቴለብዥን ሰይፉ ሸው ዝበሃል ብሽሙ ዝፅዋዕ ፕሮግራም ዘቕርብ ሰብ እዩ፡፡ ኣብ ሰይፉ ሸው መብዛሕትኡ ግዜ እንታይ ጉዳያት ይቐርቡ?

እንጀራ ፍርፍር ብቋንጣን እንቁላሊሕ፣ በርበረ ዝተፈላለዩ ቅመማትን ዝተሰረሓ ንወዲ ሰብ ንምግብነት ዝተዳለወ ብጣዕሚ ጥዑምን ንጥዕና ፅቡቅ ምኳኑ ትፈልጡ ዶ ?

ሕርሻን ግብርናን፡- ሓረስቶት ብባህላውን ብዘበናውን ሜላ ተጠቒሞም መሬቶም ኣለሳሊሶምን ኣልሚዖምን ፅቡቕ ምህርቲ እንትሓፍሱ እዩ፡፡ ካብዚ ሓደ ሰብኣይ ደው ኢሉሉ ዘሎ ናይ ስርናይ ምህርቲ እንታይ ትዕዘቡ?

ሰለስተ ፀጉሪ ዝቕምቁሙ ሰብ ሞያ ንሰለስተ ተቐምቀምቲ ጋያሹ እንትቕምቅሙዎም ይራኣዩ ኣለው፡፡ ፃዕዳ ጋቦን ውን ተኸዲኖም ኣለው፡፡ ንስኻ ኸ ናብ እንዳ ፀጉሪ መቐምቀሚ ከይድካ ዶ ትፈልጥ?

አዚ ናይ ቀሉዑት መምህሪ እንትከውን ዝተፈላለዩ ደቂ አንስትዮ ደቂ ተባዒትዮ ኮይኖም መምህር ድማ አብ መንጎኦም ኮይና እንታይ ትሰርሕ አላ ትእርም ድያስ ተሪድእ?

ሰለስተ ደርቢ ዘለዎ ህንጻ ይርአ። ኣብ ቅድሚኡ ድማ ዕንጨይትን ካልእ ንብረትን ነቒጹን ተደራሪቡን ይርከብ። ኣብቲ ጫፍ ድማ ሓደ ሰብኣይ ደው ኢሉ ኣሎ። እዚ ቦታ እንታይ ዓይነት ስራሕ ይሰርሕ ኣሎ ትብሉ?

ኣብዚ ብዙሓት ዓይነት ኣትልክልትን ኣሕምልትን ኣብ ናይ ዕዳጋ ቦታ ተዘርጊሖም ይራኣዩ፡፡ ካብዚኦም ቆስጣ፣ ካሮት፣ ካውሎ፣ ኮሚደረን ጉዕ ይጥቀሱ፡፡ ጥቕምታት ኣትክልትን ኣሕምልትን ጥቐሱ፡፡

ጫማ ብዙሕ ዓይነት እዩ፡፡ እዚ ንሪኦ ዘለና ጫማ ካብ ጨርቂ ዝተሰርሐ ናይ መናእሰይ ጫማ እዩ፡፡ ጫማ ዶ ናይ መንእሰይን ዓብይን ተባሂሉ ይፍለ?

ሊላ ሕብሪ ዘለዎ ሓደ ዓይነት ሽፎን ዝተኸደና ደቂ ኣንስትዮ ፣ ኣብ ኢደን ድማ ናይ ዘምባባ ቆፅሊ ሒዘን ኣለዋ፡፡ እንታይ ዝገብራ ዘለዋ ይመስለኩም?

አብ ትግራየ ካብ ዝርከባ ትካላት ሓደ ቤት ፅሕፈት ዝመድናታተ ትግራይ እዩ። እዚ ትካለ ብርክት ዝበለ ሰራሕቲ ዝሰርሐ ትካለ እዩ። እዚ ትካል መብዛሕቲኡ ገዜ አብ ምንታይ አድሂቡ ዝሰርሕ ይመስለኩም?

ባህላዊ ናይ ገዛ ኣስራርሓ ዝኮነ ሓድ ጎጆ እዩ ። እዚ ጎጆ ክቢ ምስሊ ዘለዎ ኮይኑ ሳዕርታት ኣብ ጥቅኦ ብድሕሪትን ኣሎ እዚ ጎጆ ካብ ምንታይ ይስራሕ ።

እዚ ምግቢ መቕረቢ ቢያቲ እዩ፡፡ እዚ ቢያቲ ካብ ጐማ ዝተሰርሐ ኮይኑ ብስእሊ ዕምበባ ዝወቀበ እዩ፡፡ እዚ መልክዕ ሽውሃት ምግቢ ይኸፍት ዶ ይኸውን?

ናይ ቀደም እጀ ጠባብ ስረ ፣ ኣብ ማዓንጠኦም ብቀይሕ ዝተቐነቱ ናይ ላዕሊ ውን ናይ ቀደም ኣከዳድና ዝገበሩ ዓብይ ሰብኣይ ይራኣዩ፡፡ እዞም ሰብኣይ እንታይ ዘመላኽቱ ይመስሉ ትብሉ?

ኢትዮጵያዊት ኣትሌት ዘርፍነሽ ወንድማገኝ ንሓሙሽተ ዓመት ካብ ውድደር ኣትሌቲክስ ተኣጊዳ ይብል ሓበሬታ ተፃሒፉ ኣሎ፡፡ እዛ ኣትሌት ብምንታይ ምኽንያት ተኣጊዳ ትኾን?

እዚ ብቅርፃ ቅርፅ ዝስራሕ እንትከውን እንትከውን ኣብ ከባቢ ኣክሱም ብበዝሒ ዝርአ እንትኮን ብድስ ዝበለካ ቅርሒ ዝራሕ እንትከውን ከም መስቀል ልብ ቅርፂ ከም ሓወልቲ ዝኣምሰሎ ዝስራሕ እንትከውን እዚ ተፀራቢ እምኒ ካብ ዓድ ይርከብ ይከውን ትፍልጥዶ?

እዚ ሓደ ሰብኣይ ኣብ ነዊሕ መንደቕ ከረን ኮፍ ኢሉ ንደገ ክጥምት ይርአ። ኣብ ታሕቲ እምባን ምድረበዳን ይረአ፣ ሓደ ካብኡ ኣዝዩ ልዑልን ሓደገኛን እዩ። ኣብ ከምዚ ዝበለ በሪኽ ቦታ ኮፍ ምባል ትፈቱ ዲኻ? ወይስ ትፈርሕ?

እዚ ናይ ገጠር ገዛ ኮይኑ አዚ ገዛ እዚ ዝተሰረሑ ድማ ካብ ዕንፀይትን ሓመድን ኮይኑ ብላዕሊ ከዓ ሳዕሪ በት ዝበሃል ተከዲኑ ኣሎ:: ገዛ ብካሊእ ከ ብምታይ ይስራሕ ይክእል?

ዝተፈላለዩ ዓይነት ዘመናዊ አከዳድና ዘለዎ ኮይኖም ካብአቶ ሓደ ድማ እዛ ጋል አንስተይቲ ገይራቶ ዘላ እንትኮን ብጣዕሚ ወቂባን ፀቢቃን ትሪከብ ።እዚ ገይራቶ ዘላ ክዳን እንታይ እናተባህለ ይፅዋዕ ትፈልጥዎ ዶ?

ካብቶም ታኣኪቦም ዝስዕስዑ ዘለው ደቂ ኣንስትዮን ደቂ ተባዕትዮን ማእከልኣርባዕተን ልዕልኡን ዝኮኑ ናይ ባህላው ካባ ዝገበሩ እዮም። ካሜራ ዘልዐሎም ሽሙ መን ይብሃል?

ዜና ዜና ድምፂ ወያነ ሽዱሽተ ተባዕትዮ ሓንቲ ጓል እንስተይቲ ዘሳተፈ መግለፂ ቅዋም አመራርሓ ዞባ ደቡብ ምብራቅ ዝብል ዜና ብፃዕዳ ተፃሒፉ አብ ቀይሕ ድሕረ ገፅ ይርከብ፡፡ ኩሉ ዜና ድምፂ ወያነ ሓቂ ድዩ?

እዚ ዝርኣ ዘሎ ፅርግያ ኮይኑ ዝተፈላለዩ ድሕሪ ድሕሪ ኢሎም ተክሊታት ፅቡቅ ሳሓቢ ዝኮኑ ኣፍቲ ፅርግያ ድማ ባጃጅ ሰማያዊ ሕብሪ ዝኮነት ዝረኣያና እንትከውን በጃጅ እንታይ ዓይነት ጥቅሚ ኣለዎ?

ክልተ ኣዋልድ ብብጫ ጀሪካን ማይ መሊአን ብሻርብ ብነፀላ እንትኸዳ ይረኣያ ኣለዋ፡፡ እታ ሓንቲ ናብ ኣእማን ዝበዝሖ ትድይብ ኣላ፡፡ ኣሸኻኽማ ማይ ከምዚ ጥራሕ ዶ ይመስለኩም?

ኣብ ወንበር ከፍ ኢሎም ማስክ ገይሮም እናተመሃሩ ይርከቡ። ፀሊም ዲቢዛ ወይ ድማ ይንፎም ተከዲኖም እናተማሃራ ይርከባ ። ኣብቲ ክፍሊ ክንደይ ተማሃሮ ይርከባ?

ደስታ ዝበሃል ዓይነት ኣረቂ ኣብ ባንኮኒ ተደርዲሩ ኣሎ፡፡ እዚ ዓይነት ኣረቂ ዋግኡ ክቡር እዩ፡፡ ስለምንታይ እዩ ግን ዋግኡ ክቡር ኮይኑ?

ናይ ኢትዮጲያጠቅላይ ሚኒስተር ዶክተር አብይ አሕመድ ሞጆ ካብ ዝርከብ ናይ ኢድስትሪ ፓርክ ዝገበርዎ ምጉብናይ ዘሪኢ ኮይኑ እዚ ዓዲ አበየናይ ክልል ይርከብ?

እዚ መኖርያ ናይ ወድሰብ ኮይኑህፅፃ ወይ ፎቅ እደተበሃለዝፅዋዕ እንትከውን በዓል ሰለስተ ደብሪ ምስ ካንሸልኡ ወይ ምስ መዕፅኡ ታሕትን ለዕል ደም በግዕ ቀለም ሕብሪ ተቀብእ እቲ ማእከላይ ዝተቀበ ሕብሪ ዓይነት ከ እንታይ ዓይነት ቀለም ትብሉ?

ናይ መኪና ስፖኪዮ ንርኢ ኣለና፡፡ ስፖኪዮ ኣብ ጐደና ንዘሎ ነገር ንምክትታል የግልግል፡፡ ስፖኪዮ እንተዘይህሉ ብድሕሪት ፅርጊያ ንዘሎ ነገር ምርኣይ ምተኻእለ ዶ?

ጫማ ዝተፈላለዩ ጫማታት አለው፡፡ ንአብነት ላዕሉ ፃዕዳ ሕብሪ ማእከሉ ከዓ ቡናማ ሕብሪ ዘለዎ ሓደ ፅምዲ ናይ ደቂ አንስተዮ ጫማ አብ ፃዕዳ ድሕረ ገፅ ተቀሚጡ ይርከብ፡፡ አብ ጥቅኡ ከዓ ተክሊ ይርከብ፡፡ ዋጋ ናይዚ ጫማ ክንደይ እዩ?

ካብ ናይ ቋንቋ ትግርኛ ደረፍቲ ሓደ ሙኡዝ ገ/መድህን በሊ ዓደይ በሊ....ሰላም ይሕሽ በሊ አናበለ ብዝደርፎ ደርፊ ይፍለጥ፡፡ ካሊእ ደርፊ ኸ ትፈልጥሉ ዶ?

እዛ ኣብ ኢትዮጰያ ይኩን ኣብ ትግራይ ብዙሓተ ታሪክ ዝሰረሐት ዋሕዶ ፈትለወቅ ትበሃል ፈትለወርቅ ኣብዚ ሎሚ ግዜ ግና ብዙሕ ተቀባልነት እንዳሰኣነት እያ። ናይ ፈትለወቅ ሳጓ መን ዝብል እዩ።

እዚ ጸሊም ናይ ቤት ጽሕፈት ወንበር ትርእዩ። ኣብ ጎድኑ ካብ ዕንጨይቲ ዝተሰርሐ ወንበር እውን ይርአ። እቲ ወንበር ኣብ ዝኾነ ቤት ጽሕፈት ወይ ክፍሊ ክትረኽቦ ትኽእል ኢኻ። ከምዚ ኣብ ወንበር ኮፍ ኢልካ ከመይ ይስምዓካ ትብሉ?

ኣብ ሃገርና ኮነ ኣብ ትግራይ እቲ ባህላዊ ኣመጋግባ ናይ ሕብረት መግለፂና እዩ፡፡ ብፍላይ ድማ ኣብ ባዓል ኣውዳኣመት እንትኸውን ቤተ ሰብ ተኣኪቦም ብከምዚ ዓይነት ይበልዑን ይምገቡን፡፡ ንስኻትኩም ምስ ስድራኹም ብሓባር ምብላዕ ዶ ደስ ይብለኩም?

ካብ ብፀማቅ መልክዕ ንክንጥቀመሎም ካብ እንክእል ዓይነታት ኣትክልቲ ድማ እዚ ይ ድባ ቅርፂ ዘለዎ ዓይነታት ትክሊ ብርጭቅ ወይ ድማ ሃባሃባ ይበሃል። ንምታይ ሕማም ከ ይከላከል ?

ዓበይቲ ክልተ ተክልታትን ፃዕዳ ቀለም ዝተቀለማ ገዛውትን ቀለም ዘይተቀለመ ህንፃን ከምኡ እውን ኣብ ወሰን ፅርግያ ክልተ ዓበይት መኪና ኣለዋ። እተን መኪና ንምንታይ የገልግላ?

እዚ መስኮት መስትያት ይርአ። ኣብ ማእከሉ ድማ ሓደ ዓብይ ሰብኣይ ኣእዳዉ ኣልዒሉ ጸሎት ክገብር ይረአ። ኣብ ታሕቲ ድማ ከም መስዋእቲ እንስሳ ይቃጸል ኣሎ። ነዚ ዝተሰርሐ መስኮት ኣብ ቤተክርስትያን ምርኣይ ደስ ይብለካ ድዩ?

ሰለስተ ሰባት ኣብ ዙርያ ሓደ ተክሊ ደው ኢሎም ኣለዉ። ሓደ ሰብ ኣብ ልዕሊ ተክሊ ደው ኢሉ ጨናፍር ክቖርጽ ክረአ እንከሎ፡ካልእ ድማ ኣብ ጥቓኡ ደው ኢሉ ዝሕግዝ ይመስል። እዞም ሰባት እዚኦም ስለምንታይ እዮም ነቲ ተክሊ ዝቖርጹ ዘለዉ ዝመስሉ?

ኪነት ካብ ሑሉፍ ብረታዊ ቃልሲ ጀሚርካ ንተጋደላይ ትግራይ ቅድሚ ውግእን ድሕሪ ውግእን ከምኡ እውን ኣብታዕሊም ዝለዓለ ኣስተዋፅ ኦ ከምዝነበሮ ዝፍለጥ ኮይኑ ተጋዳሊት ኤልሳ ድማ ኣብ እዋን መኸተ ትግራይ ፅቡቅ ኣስተዋፅ ኦ ዝነበራ ከያኒት እያ::

ሓንቲ ፍልቲ ናይ ኣርት ሰብ ባህላዊ ክዳን ተኸዲና ኣብ ሶፋ ከፍ ኢላ ትረአ፡፡ ፀጉሪ ርእሳ ኣምፖል ኣትሒዛ ፍሽኽ ኢላ ውን ትረአ፡፡ እዛ ኣርቲስት መን ትባሃል?

ቻብስቲክ ፈሳሲ ኣብ ፕላስቲክ ብዝተፈላለዩ ሕብርታትን ቅርፅን ዝተዓሸገ ናይ ከንፈር መለስለሲ እንትከውን ደቂ ኣንስትዮ ንመመላክዕን መፀበቅን ዝጥቀማሉ ምኳነን ትፈልጡ ዶ ?

ብዙሓት ቀወምቲ ተኽልታት ዘለዎን ናይ መዝናነይ ቦታ ኮይኑ እቶም ቀጠልያ ሕብሪ ዘለዎም ኣትክልቲ ብቕርፂ ተመቂሶም፣ ኣብ ማእኸል ኽቢ መፍቱሕ ዝመስል ዘለዎ መንደቕ ውን ማዕሪጉ ይርከብ፡፡ እታ ኣብ ማእኸል ዝተሸጎረት ትመስል ንእሽተይ እምኒ ኸ እንታይ ተመልክት?

ደስ ዝብል መንእሰይ ኣናሳሕቀ ኣብ ኢዱ ዝስተ ኣልኮላዊ መስተ ዝሓዘን ብድሕሪኡ ድማ እቲይ ዝዓበየ ብጫ ሕብሪነ እቱይ ንእሽተይ ድማ ቀይሕ ሕበሪ ዘለዎ ኮይኑ እቱይ ዝስተ እንታይ ይብሃል?

እዚ ሓንቲ ጽብቕቲ መንእሰይ እያ ትረአ ዘላ። ጸጉራ ብጽፉፍን ዝውሕዝን ቅዲ ዝተሰርሐ ኮይኑ፡ ሽም ናይቲ ቁናኖኣ ከዓ ኣልባሶ ይባሃል። ንእሽቶ ብሩር ዕምባባ ኣብ እዝና ገይራ ኣላ። ኣብ ከባቢኩም ከምዚ ዓይነት ቁናኖ እንታይ እንዳተባሃለ ይፍለጥ?

ኣብዚ ሓሙሽተ ሰብኡት ኣብ መድረኽ ኮፍ ኢሎም ይዛረቡ ኣለዉ። ኣብ ቅድሚኦም ማእከላይ ማህደር ሬድዮን ቴሌቪዥንን ኮይኑ፡ መግለጺ ዝገልጸሉ መንገዲ ምዃኑ ዘመልክት እዩ። ንስኩም ከ እዞም ሰባት ብዛዕባ እንታይ እዮም ዝዛረቡ ዘለዉ? እቲ መደብ ከ እንታይ ይበሃል?

እዚ ናይ ቤት ትምህርቲ ናይ ፀባ ምገባ ፕሮጀክት ዘርኢ እዩ፡፡ እዚ ናይ ፀባ ምገባ ኣድላይነቱ ቅቡል ኮይኑ፡፡ ኣብ መዳይ ፅሬቱ ግን ከመይ እዩ?

ኣብ ኣፍሪካ ወይ ውን ኣብ ኢ/ያ ክኾን ይኽእል እዩ፣ ሓደ መንእሰይ ርእሱ ብጫፉ ዝተላፀየ፣ ኣብ ክሳዱ ዓብይ ሓፂን ተሓንጊጡ ነብሱ ውን ጥርሑ እዩ፡፡ ናይ ምንታይ ባህሊ ዝሓዘ ይኾን?

ዲያስፖራ ምእመናን በዓል ጥምቀት ካብ ሃገርና ወፃኢ ኣብ ከም ኣሜሪካ ዝበሉ ዓድታት ኮይኖም እንተሕልፍዎ የርኢ፡፡ ንስኻትኩም ከ ናይ ጥምቀት በዓል ምስ ቤተ ሰብኩም ዶ ትሕልፍዎ?

ናይ ኣውሊዕ ገረብ ይርአ ኣሎ፡፡ ኣውሊዕ ካብቶም ነዊሕ ዕድመ ብሂወት ዝፀንሑ ኣግራብ ሓደ እዩ፡፡ እዚ ገረብ እስካብ ሓሙሽተ ሚእቲ ዓመት ብሂወት ከምዝፀንሕ ትፈልጡ ዶ?

ብዙሓት ጸለምቲ ሞውክስ መካይን ኣብ ጎደና ወይ መዕረፊ መካይን ተኣኪበን ይርኣያ። ገለ ሰባት ይንቀሳቐሱ ኣለዉ፡ ብድሕሪት ድማ ኣብ ህንጸት ዝርከቡ ኣባይትን ህንጻታትን ኣለዉ። እዚ ዕዳጋ መኪና ድዩ ትብሉ ወይስ መናሃርያ?

እዚ መኪና ናይ ህዝቢ መመላለስቲ ካብ ናብ መማላላስት እንትትኮን ዝተፈላላዩ ሰባት እውን ኣብ ድሕሪኣ ኣብ ጥቃአ እዳከዱ እታ መኪና ድማ ፃዕዳን ቆፃልን ሕብሪታት ዝኮነት እዛ መኪና መን እዳተበሃለት ትፅዋዕ?

ብናይ ካቴድራል ዓይነት ኣሰራርሓ ዝተሰርሐ ቤተ ክርስትያን ይረአ ኣሎ፡፡ እዋኑ በቲ ፅላሎት ናይ ኣጋምሸት ወይ ንጎሆ ይመስል፡፡ ንምንታይ ሰብ ዝባሃል ዘየለ ኣብቲ ቤተ ክርስትያን?

ዝተዓሸገ ብጫ ሕብሩ ታኒካን ብፌስታል ዝተዓሸገ ኣብ ውሽጢ ድማ ቀይሕ ዝመስል ኣብ ውሽጡ ፍረ ዘለዎ ንጥዕና ጠቃሚ ዝኮነ እዩ። ሽሙ እንታይ እናተባህለ ይፍለጥ?

ክልተ መናእሰይ ዕንቋይ ሕብሪ ተከዲኖም ሕልኮ ዝበሃል ናይ ራያ ባህላዊ ጨወታ እናተቃለሱ አብ ሓምላዋይ ሳዕሪን ተክሊን ዘለዎ ቦታ ይርከቡ፡፡ ንስኩም ኸ ሕልኮ ቃልሲናይ ራያ ባህሊ ትፈትው ዶ?

ናይ ራያ ቢራ ኣርማ ይርአ ኣሎ፡፡ እዚ ቢራ ኣብ ክልል ትግራይ ዝምረት ዓይነት ቢራ እዩ፡፡ ንምዃኑ እዚ ቢራ ኣበይ ፍሉይ ቦታ ይምረት?

ናይ ማስታወሻ መትሓዚ ደፍተር ብስልኪ ዝተታሓዘ ኮይኑ ኣብ ኣኬባ ዝዝረቡ ናብ ፅሑፍ መቀየርን ካልኦት ኣገደስቲ ፅሑፋት መትሓዚ ከም ዝጠቅመና ትፈልጡ ዶ ?

እዘን ቆልዑ ኣሸንዳ ንናይ ወፃኢ ዜጋታት ሒዘንኦም ይርአያ ኣለዋ፡፡ እዞም ዜጋታት ይስሕቑ ኣለዉ፡፡ እዞም ሰባት እዚ ኸ እንታይ ዝብል ኣግራሞት ዶ ተፈጢርዎ፡ ይኾን?

ካብ ዕንበባ እናቀመሰ መዓር ይሰርሕ ። እቲ መዓር ድማ ካብ ዝተፈላለዩ ሕማማት ይካላከል ከምኡ እውን ፣ንሜስን ብርዝን ንምራሕ ይጠቅመና። እቲ ካብ ፃዕዳ ዕንበባ ዝቀምስ ዘሎ ንንህቢ እንታይ እናተባሃለ ይሕዋዕ?

ኣብ ከባቢ ገጠር እኽሊ በተለይ ጣፍ እንንተዓፂዱ ብኸምዚ መልክዕ ናብ ሓደ ይስብሰብ እሞ ድሕሪ ጊዜ ኣብ ዓውዲ ይዝበጥ፡፡ ክልተ ዓብይን ንእሽተይን ኩልስስቲ ይራኣያ ኣለዋ፡፡ ንምንታይ እዩ ጣፍ ወይ ዳጉሻ ብኸምዚ ዝኹልሰስ ይመስለኩም?

ኣብ ኮንፈረንስታትን ስዩፖዜምያትን ፅሑፍ ናብ ግዳግዳ ከንፀባርቕ ብምግባር ኩሉ ተሳቲፊ ነቲ መልእክቲ ወይ መረዳእታ ክከታተሎ ይግበር፡፡ ነዚ ስራሕ ዝጠቅም መንፀባረቒ መሳርሒ እንታይ ይበሃል?

ንግድን ምትዕድዳግን አብ ዕዳጋ ብርክት ዝበሉ ሰባት ምስ አእዱግን ሾክሚን ጠጠው ኢሎም ንዓብይ ቀሺ ኢዶምን እግሮምን እናተሰላሙ ይርከቡ፡፡ እዞም ሰባት ፍርቆም ጫማ ገይሮም ፍርቆም ከዓ ጫማ ዘይብሎም እዮም፡፡ እዚኦም አበይ ዓዲ እዮም?

ሓንቲ ቦፌ ክዳን ዝተከደነት ሰበይቲ ሽክና ጠሰሚ ዝለደየን ፃዕዳ፣ ሰማያዊን ዕንቋይን ሕብሪ ዘለዎ ዕንቊ አብ ግድግዳ አንጠልጢላ ትርከብ፡፡ እዚ ባህሊ ናይ አበይ ዓዲ እዩ?

እዚ ባትሪ ዝሓዘ እዩ። ኣብ የማን ኣብ ዙርያኦም ንእሽቶ ዓንኬል ዘለዎም ድሙቓት ባትሪታት ኣለዉ። እዞም ባትሪታት እዚኣቶም መብዛሕትኡ ግዜ ኣብ ሰዓታት፡ መዝገብን ንኣሽቱ ኤለክትሮኒካዊ መሳርሒታትን ይጥቀሙ እዮም። ባትሪታት ኣብ ምንታይ ዓይነት መሳርሒ ልሙድ ይጥቀሙ ይመስለኩም?

ጠቃሚት ማይት ሰብ ዘይትጎድእ ናይ በረካ እንስሳ እዛ እንሪኣ ዘለና ዛግራ ትበሃል። ዛግራ ከም ናይ ደርሆ ጣዕሚ ዘለዋ እንስሳ በረካ እያ። ዛግራ ብምንታይ ትተሓዝ ?

አብ ትግራይ ካብ ዝርከቡ ባህልታት ናይ ስዕሲዒት ሓደ ሁራ ሰለስተ እናተባህለ አብ ምብራቅ ትግራይ ወረዳ አፂቢወንበረታ ዝፍለጥ ኮይኑ ከም እንዕዞቦ ሁራ ሰለስተ ትርኢት እናቅረቡ ይርከቡ። ንስኩም ከ አዚ ትርኢት አበይ ይመስለኩም ?

እዛ ጓል ኣነስተይቲይ እዚኣ ናይ ሓዘን ፀሊም ፀጉራ ሸፊና ውላዳ ሓቁፋ ኮፍ ኢላ ኣብ ከቢድ ፀገምንሓዘን ከቢዱዋ እያ ዘላ:: ናይ አዴታት ፀገማት ከመይ ጌርና ንፍታሓዮ ?

ኣብዚ ዘለው ናይ እምነት ሞስሊም ተከተልቲ ሃይማኖት ኮይኖም ኩሎም ፃዕዳ ዓብያ ተከዲኖም ቆቢዕ እውን ተጠቂሞም ኣብ መድጊድ ኣለው። ናይ መስሊም መፅሓፍ እንታይ ይበሃል?

ዝተፈለዮ ዓይነታት ተከሉ ኮይኖም ደሰ ብዝብል ብመሰመር ኮይኑዝተተከለ መመሓላለፍ ብደረጃ እናተንቀሳቀስካ ትሐልፈሉኮይኑ ዝ ተፈላለዮ ነቲ ተክልታት ዝዕዘቡ ተመክሮ ዝወሰድ ሰባት እዮም ።እንታይ ተዓዝቡኩም? ተ

ኣብ ትግራይ ካብ ዝርከቡ ባህላዊ መስተ ኩዕሽ ስዋ እንትከውን ካብ ዳጉሻን ጌሾን ድማ ይስራሕ። ንስኩም ከ ስዋ ምስታይ ትፈትው ዶ ?

ዩኒፎርም ዝተኸደኑ ናይ ኬጂ ህፃውንቲ ኣብ ከይዲ ምምሃር እናሃለዉ ይርአዩ ኣለዉ፡፡ ኬጂ ኣድላዪ ቅድመ መደበኛ ትምህቲ እዩ፡፡ እዚ ቤት ትምህርቲ እንታይ ረብሓ ኣለዎ?

ሓንቲ ናይ በረካ እንስሳት ዝኮነት ፀሊም፣ ፃዕዳን ብጫን ሕብሪ ዘለዋ ዒፍ አብ ሓምለዋይ ሳዕሪ ጠጠወ ኢላ ትርከብ፡፡ እዛ እንስሳ ሽማ እንታይ ተባሂላ ትፅዋዕ?

አብ መልክዐኛ እምኒ ዝተነፀፈ ቦታ ዝተፈላለዩ አስቤዛታት ወይ ከዓ አሕምልትን አትክልትን ይርከቡ፡፡ ካብአቶም ፃዕዳ ሽጉርቲ፣ ጉዕ በርበረ፣ ቆስጣ፣ ሰላጣ፣ አዝማሪኖን ጅንጅብልን ይርከቡዎም፡፡ ጥቅሚ አትክልትን አሕምልትን ግለፁ፡፡

ሓንቲ ሰበይቲ ህፃን ኣብ ሕቑፋኣ ጌራ ኣላ፡፡ እታ ሰበይቲ ተስፋ ዝሰኣነት ትመስል ነቲ ቆልዓኣ ኣይትጥብሮን ዘላ፡፡ እታ ሰበይቲ ሽግራ እንታይ እዩ ትብሉ?

ጸሊም ናይ ኤሌክትሪክ ፎርኖን ግሪልን ዘርኢ እዩ። ክልተ ናይ ምብሳል ጻሕሊ፡ ኣብ ውሽጡ ዝተሃነጸ ግሪልን ጸሊም ትሬይን ኣለዎ። ኣብ ጎድኑ መቆጻጸሪ ሙቐትን ግዜን ከምኡ’ውን መኽዘን ኣሎ። እዚ መሳርሒ እዚ ንባኒ መሰንከቲ ጥራሕ ድዩስ ንኻሊእ ይጠቅም ?

ኣብ ጥቓ ማይ ዝሰርሑ ብዙሓት ሰባት ኣለዉ። ኣብ ጥቓ ማይ ዝተሰርሓ ብዙሓት ጀላቡ ዕንጨይቲ ስለዘለዋ፡ ህዝቢ ነዘን ጀላቡ የዳልወን ወይ ይጽግና ኣሎ። ናይ ንግዲ ቦታ ይመስል። እዞም ሰባት ኣብዛ ስእሊ እንታይ ይገብሩ ኣለዉ ትብሉ?

እዚ ናይ ትግራይ ተወላዲ ናይ ኩናት ሓይሊ ወይ ናይ ሚቴክ ሓላፊ ዝነበረ ጀነራል ክንፈ ጃኘው እዩ። ብድሕሪ ናይ ትግራይ ኩናት ኣርክቢዎ ብዙሕ ዝበለ ግዜታት ተኣሲሩ እዩ :: እዚ ጀነራል እዚ ብመዓስ ዓ/ም ?

እዚ ኣብ ኦርቶዶክስ ተዋህዶ ቤተክርስትያን ኢትዮጵያ ዝካየድ ዘሎ ስነ-ስርዓት ዘርኢ እዩ። እቲ ኣብ ቅድሚት ደው ኢሉ ዘሎ ሰብኣይ ዓቢ ከበሮ ሒዙ ይወቅዕ ኣሎ። እዚ ድማ በዓል መስቀል፡ ወይ ካልእ ኦርቶዶክስ ተዋህዶ በዓል ክኸውን ይኽእል።

ናይ ሓደ ከተማ ፅባቐ ኣብኡ ካብ ዘለዉ በዓል ብዙሕ ፎቕ ህንፃታት ይጅምር፡፡ እዞም ንሪኦም ዘለና ህንፃታት ንከተማ ዝፈጥሩሉ ፅባቐ ከመይ ትርእይዎ?

ክልተ ናይ ሓደ ሊትሮ ማይ ሃይላንዲ ፎረስት ማይ ዝብል ብትግርኛን ብእንግሊዘኛን ብቆፃል ሕብሪ ተፃሒፉ አብ ዕንቋይ ድሕረ ገፅ ይርከብ፡፡ እዚ ሃይላንዲ አብ ዒባ ሕብሪ ቦታ እዩ፡፡ እዚ ማይ ንሓደ ሊትሮ ክንደይ ይግዛእ?

ዝተፈላለዩ ዓይነትን ሕብሪን ዘለዎም አርባዕተ አንጎሎ ዘለዎም ሰራሚክ ቅርፂ ተፃሒፍሎም ይርከቡ፡፡ ካብዚኦም ቀይሕ፣ ሊላ፣ ፃዕዳን ማስቲካን ሕብሪ አለዎም፡፡ ዋጋ ናይ ሓደ ካሬ ሰራሚክ ክንደይ እዩ?

ኣብ ትግራይ ካብ ዝርከባ ሚዳታት ሓንቲ ዝኮነት ቴሌቪዥን ትግራይ ብዛዕባ ወፃኢን ውሽጢ ዓድን ዝተካየደ ስፖርታዊ ፀወታ ዜና እንዳቅረበ እዩ። ንስኩም ከ ስፖርት ትፈትው ዶ ?

ዝተፈላለዩ ዓይነት ዋይን ካብ ወይኒ ፍረ ዝስራሕ መስተ ኣለው። ደቂ ሰባት ዝደለይዎ ዓይነት ዋይን ኣዚዞም ከም ዝሰትዩ ትፈልጡ ዶ ?

ቤት ምግቢን መስተን ቤት ምግቢን መስተን ምግቢን መስተን ዝርከበሉ ቦታ እዩ፡፡ ሓደ መንእሰይ ከዓ ናብ ቤት ምግቢ ክአቱ ኢዱ ይሕፀብ፡፡ እቲ መሕፀቢ ኢድ ዕንቋይ ሕብሪ ዘለዎ ፊስቶ ኮይኑ ቡዙሓት ቡንባታት አለውዎ፡፡ ቤት ምግቢን መስተን ንምክፋት ድልዋት ዲኩም?

ካብ ናይ ፅሕፈትን ህንፃን መሳርሕታት ሓደ ኘላስተር እዩ፡፡ ማይ ማዮ ኘላስተር ኣብ ጠረጼዛ ተቐሚጡ ኣሎ፡፡ እቲ ኘላስተር ገና ኣይተጀመረን ዝመስል፡፡ ንስኹም ከ ዓይነታት ኘላስተር ዶ ትፈልጡ?

ካብቶም ልስሉሳት መስተ ሓደ ዝኾነ ፔፕሲ ሽልማት ጥዒሙኒ ፔፕሲ ድገሙኒ ዝብል ምልክታ ንርኢ፡፡ ኣብ ትሕቲ እቲ ምልክታ ድማ ብዙሓት ንሽልማት ዝተዘጋጀዋ መካይን ኣለዋ፡፡

ሃይማኖት ቡዙሓት ተከተልቲ ሃይማኖት አለው፡፡ ንአብነት ዓበይትን አናእሽተይን ተከተለቲ ሃይማኖት እስልምና አብ መንገዲ ፃዕዳ ክዳንን ቆቢዕን ገይሮም እናተንቀሳቀሱ ይርከቡ፡፡ እስልምና ማለት እንታይ ማለት እዩ?

ብሕብራዊ ኣጭርቕቲ ዝመልከዐ ኘሮግራም ንመዐደሚ ዝተዳለወ ናይ ብልዒ መድረኽ ይረአ ኣሎ፡፡ መብልዕን መስተይን ኣቕሓ ውን ተማሊኡሉ ኣሎ፡፡ እቲ ብቐይሕ ዝተጠቅለለ ኸ ንምንታይ ይጠቅም?

እዚ ኣብ ስክሪን ቴሌቪዥን ተዘርጊሑ ብመሬትን እምንን እተሰርሐ ህንጸት ቦታ ዘርኢ እዩ። ኣብ መሬት ክፍተትን ኣእማንን ከምዘሎን እዚ ድማ ኣረጊት ስነ-ጥንታዊ ቦታ ህንጻ ምዃኑ ዘመልክት እዩ። እቲ ብእምኒ ዝተሃንጸሉ ቦታ እንታይ ዓይነት ቦታ ክኸውን ይኽእል ይመስለኩም?

እዚ ዝስተ እ ንትከውን ኣብ ድስ ዝብል ብርጭቆ ተቀዲሕ እ ንትንርኢ ይኩን እንበር ኣብ ላዕሉ ዕፍር አሉ እንታይ ዓይነት መስተ ይውን ድራፍት ወይ ድማ ካል ትፈልጥዎ ዶ?

እዚ ከም ንዕዘቦ ብጣዕሚ ዝወቆበን ዝፀበቀን አዳራሽ ኮይኑ ዝትፈላለዩ ጉዳያት እንትህሉው ከምዚ ገይርና አወቂብና አዘጋጅና እንጥቀመሉ እዩ። እዚ ተዛጋጂ ዝንሄ ንምንታይ ዓይነት ውራይ ዝተዘጋጀዎ ይመስለኩም?

ንናይ ስእሊ ጥበባት ንምስኣል ዝጠቅም ብዙሓት ዓይነት ሕብረ ቀለማት ዝሓዘ መቐመጢ እዩ፡፡ ኣብ ማእኸሉ ድማ ብሩሽ መስኣሊ ኣሎ፡፡ ንስኻትኩም ከ ብዛዕባ ስእሊ ትፈልጥዎ ኣለኩም ዶ?

ኣብ ኣክሱም ፅዮን ድንግል ማርያም ቤተ-ክርስትያን ዝግበር ናይ ባዓል ቅዳሴ ኣብ እግሪ ሓወልቲ እዩ። ንስኩም ኣብዚ ሃይማኖታዊ ባዓል ተሳቲፍኩም ዶ ትፈልጡ ?

አብ ኢትየጲያ ካብ ዝርከቡ ኢደ ጥበባት ሓደ ስፈ እዩ። ካብ ዓይነታት ስፈ ዝኮነ ሓደ አገልግል ንመትሐዚ እንጀራ ፣ሕንባሻ ካልኦትን ነገራት እንጥቀመሉ ኢደ ጥበብ እዩ። ንስካትኩም ከ አብ ከባቢኩም አገልግል ንምንታይ ትጥቀሙሉ?

ኣብ ዓድዋ ኮይኑ ናይ ኣክሱም ዩኒቨርስቲ ቅርጫፍ ናይ ቴክስታይል ኢንጅነሪንግ ዝመሃርሉ ኮሌጅ እዩ። ኣብ ዓድዋ ዝተከፈተሉ ምክንያት ዓድዋ ፋብሪካ ኣብኡ ስለዘሎ ምስኡ ሓቢርካ ንምስራሕ ተባሂሉ እዩ። ኣብዚ ሕዚ ግዜ ዓለባ ፋብሪካ ዓንዩ ይበሃል ብሓቂ ድዩ ?

ካብ ፅርግያ ቁሩብ ውፅእ ኢላ ሓንቲ ናይ ፅዕነት ኣየሱዙ ፍራቻ ኣብሪሃ ደው ኢላ ኣላ፡፡ ብርሕቐት ድማ 3 መናእሰይ ደው ኢሎም ይራኣዩ፡፡ ኣብ ኣይሱዙ መኪና አንታይ ፂዒንኩም ትፈልጡ?

ሎሚ ሰባት ኣብ ናይ ጨጉሪ ምስትኽኻለ ቦታ ከይዶም እዮም ጨጉሮም ዝስተኸኸሉ፡፡ እቲ ከይዲ እውን ብማሽን እዩ ዝስራሕ፡፡ እቲ ናይ ጨጉሪ መስተኻኸሊ ማሽን ሽሙ ታይ ይበሃል?

እዚ ንአክሱም ንምእታው ዝርከብ ቦታ ኮይኑ ናይ ፀባቂት ባልትና ማስታወቂያ መፋለጢ ታቤላ እዩ። ፀባቂት ባልትና እንታይ ዓይነት አቅርቦት ተቅርብ ይመስለኩም?

እዚአ ካብተን እንሰሳት ዘገዳም አንጭዋ ትበሃል ሐንቲ ኮይና አብ ኳና፣ ጫካ፣ ገዛ፣ ቃስታ ወዘተ እትነብር እኽሊ ወይ ካልእ ሳዕሪ እናበልዐት እትነብር ፍጡርቲ እያ።

ናይ ጉዕሶ እግሪ እቲ ዝበፀሐ ተከታተሊ ዘለዎ ፀወታ እዩ። ኣብዚ መዴጋ ዘለው ተፃወቲ ኩዕሾ እግሪ ጉጅለ መቀለ 70 እንደርታን እና ኣርባምጭ ከተማ ግጥም እዩ።

እዛ መኪና ኮይና ናይ ዝተፈላላዩ ናብ ርሑቅ ይኩን ናብ ቀረባ መመላለስቲ ክትኮን ተላ ከም ክፍትታት ዝበሉ ሰባት ዝተፈላለዩ ናይ ገዛውት ኣቁሑት መመላለስት ክትኮን ከላ እዛ መኪና ኮይና ሽማ መን እዳ? ተበሃለት ትፅዋዕ?

ባንቸር /መብሲዒ/ እንዳተባሃለ ዝፅዋዕ ካብ ሓፂን ዝተሰረሓ ኣብ መስራቤታት ንወረቀት ናብ ኣቃፊ ንምእሳር ዝበስዓልና ዓይነት ኣቅሓ እዩ። ንስኩም ከ ሪኢኩሞ ትፈልጡ ዶ?

ካብዘን ደቂ ኣንስትዮ እታ ሓንቲ ሒዛቶ ዘላ ዓይነት መንፊት ሚሐ ዝብሃል ውፅኢት ስፈ እዩ፡፡ ሚሐ ንምንታይ መንፈዪ ዝጠቅም መገልገሊ እዩ?

እዚ ኣብታ ከተማ ዝርከብ ናይ ህንፀት ቦታ ይመስል። ድሒሩ ድማ ብርክት ዝበሉ ህንጻታት ይህነፁ ኣለው። ገሊኦም መወዳእታ ደረጃ ከምዘለዉ ይረአ። ብቕድሚትምጽባቕ መሬትን ምትካል ኣግራብን ዝተዛዘመ ይመስል። ኣብዚ ስእሊ ዘለዉ ኣግራብ ስየ ንምንታይ እዮም ብቀጠልያ ምድሪቤት ዝተሸፈኑ?

ቆፃል ሕብሪን ቀይሕ ሕብርን ዓበነይቲ ፅላል ዘሎኮይኑ ኣብ ትሒትኡ ድማ ክዳንትን ጫማታት ኣለው። ብድሕርይኦም ሰማያዊ ሕብሪ ዘለዎም ጎማ ኣሎ። እቶም ጫማታት ጋልን ወዲን ክረግፅዎም ይክእሉ ዶ?

አብ ኢትዮጲያ ካብ ዝርከቡ ትካላት ሓደ ናይ ፌደራል ዲሞክራሳዊ ሪፐብሊክ ፌዴራል ላዕለዋይ ፍርድቤት እንትከውን እዚ አርማ ድማ ናይ ትካሎም መለለይ እዩ። እዚ ምስሊ እንታይ ዓይነት ትርጉም አለዎ ትቡሉ?

ሰማያዊ ሕብሪን ፀሊም ሕብሪን ዝሓዘኮይኑ ሓሳባትና መልእክትና ናፍቆትና ስራሕና ብምፅሓፍ ነስፍረሉን ንልእከሉን ካብ ናይ ፅሕፈት መሳርሒ ዝብሃሉ ሓደ ዝኮነ ሽሙ መን ይብሃል?

ዝመቸዎ ቦቕሊ ናይ ጣፈ ዘርኢ ይረአ ፣ ቀፂሉ ድማ ደረቕ መሬት ይረአ፡፡ ብርሕቐት እውን ካልኦት መልክኣ ምድራዊ ትሕዝቶታት ይራኣዩ፡፡ እቲ ጣፍ ክደርቕ ዝጀመረ ኦ ይመስል?

ካብ ብሓፂር እዋን ዝነውሑን ዝባፅሑን ተኽልታት ኣርቃይ እዩ፡፡ ኣርቃይ ንቤት ምግብታት መመላኽዕን ዝተፈላለዩ ኣቑሑት ነምስራሕን ዝጠቅም እዩ፡፡ ቅፃ ዝባሃል ካብ ኣርቃይ ዝስራሕ ዶ ትፈልጥዎ?

ኣብዚ እንርእዮ ዘለና ዝተፈላለዩ ዓይነታት እንጀራ ይረአ ኣሎ። ከም እነርእዮ ዘለና ፃዕዳ ሕብሪ እንጀራን ቀይሕ ሕብሪ አንጀራን ተቆሪሱ ኣሎ። ካብዚ ሰእሊ ኣየናይ ዓይነት እንጀራ ትፈትው ነይርኩ?

አዚ አብ ከተማ አክሱም ዝርከብ ኮይኑ ብቅርፂ አምኒ ዝተሰርሐ እትከውን እዚ መሁር ሊቀ መዘመር እንትከውን እዚ ለቀ መዘምራአን ሙሁር ፈላጥ መን የባሃል?

ኣብዛ ኣሕምልቲ ኣብ ወሰን ጽርግያ ኣብ መዘርግሒ ተዘርጊሖም ኣለዉ። ኣብቲ ስእሊ፡ ብሮኮሊ፡ ሓምላይ ሕብሪ ዘለዎ ኣሕምልቲ ከምኡውን ጅንጅብል ይርአ። ካብዞም ኣሕምልቲ ኣየናይ ኢኻ ብጣዕሚ ክትበልዕ ትፈቱ? ወይስ ንኹሎም ትፈትዎም ኢካ?

ዝተፈላለዩ ሕብሪን መጠንን ዘለዎም ናይ ማንጣ ቁልፊ አብ ድንኳን ተንጠልጢሎም አለው፡፡ እዞም ቁልፊታት ንደቂ አንስትዮን ዝጥቀማሉ ድዩስ ንደቂ ተባዕትዮ ዝጥቀምሉ?

ኩቱሻን ኣብ እዝኒ ዝግበር ጎባጉቡን ብሃሪ ኣብ ክሳድ ዝእሰር ደቂ ኣንስትዮ ንመመላክዕን መፀባበቅን ዝጥቀማሉ ዓይነት እንትከውን፣ ንስክን ከ ኩቱሻን ጎባጉቡን ኣለክን ዶ?

ብስሚንቶ ዝተሰርሐ ፅሕፈት ተመላኺዑ ይረአ ኣሎ፡፡ ኣብ ርእሲ እቲ ፊደላት ኣክሱም ዩኒቨርስቲ ድማ ከፍ ኢሎም ኣለው፡፡ እቶም ተምሃሮ እንታይ ይገብሩ ኣለው ትብሉ?

ካብ ጥዑማትን ዘይምኖን ምግብታት ሓደ እንጀራ እዩ፡፡ ኣብዚ ብናይ ስዕረት ፀብሒታት ዝተፀብሐ እንጀራ ይረአ፡፡ እዚ ማኣዲ ብቀይሕ ፣ብኣለጫን ብጥብስን ዝሓዘ እዩ፡፡ ንስኹም ከ ከምዚ ዝበለ ምግቢ ዶ ትበልዑ?

እዚ ሶፋ ዝበሃል ናይ ሰብ መቐመጢ እዩ፡፡ ኣብ ዘመናዊ ገዛውቲ ሶፍ መሰረታዊ ናይ ገዛ ኣቕሓ እዩ፡፡ ሶፋ ካብ ምንታይ ይስራሕ?

ናይ ዩኤን ወታደራት ኣብ ትዮታ መኪና ተፃዒኖም ይርአዩ ኣለዉ፡፡ እዞም ወታደራት ውድብ ሕቡራት መንግስታት ኣብ ምንታይ ኩነታት ኣብ ዘሎ ከባቢ እዮም ዝሰማረዉ?